ብብርሃን ጸሓይ ዝተሓጽበ ቀሊል ሳሎን ይቕልቀል ኣሎ። ኣብ ቅድሚ መእተዊ ገዛ ኣርባዕተ ቀጠልያ መንበርን ንእሽቶ ቀያሕ ጠረጴዛን ተዳልዩ ኣሎ። ብርሃን መዓልቲ ነቲ ቦታ ብውዑይን ሰላማውን ስምዒት ይመልኦ።

እዚ ናይ ገጠር ገዛን ናይ እምኒ ሸድን ዘርኢ እዩ። ኣብ ማእከል ጻዕዳ መንደቕ ቀጠልያ ዝተቐብአ ገዛ ኣሎ፣ እቲ መንደቕ ኣብ ብዙሕ ቦታታት ተሰቢሩ ብተፈጥሮኣዊ ቅርጽታት ዝተመልአ እዩ። ጽባቐ ገጠርን ተፈጥሮን ኣብ ሓደ ጽሑፍ እዩ ዝረአ።

እዚ ንሪኦ ዘለና ኣብ ምስሊ ዘመናዊ ኣሰራርሓ ኮይኑ ቡዙሓት በፃሕቲ ዓዲ እንዳገብነዩ ይረአየና ኣሎ ። እዚ ዝረአየና ዘሎ ደስ ዝብል አብ ምስሊ ኣበይ ዓዲ ኮን ይኮን?

እዞም ፖሊዊስ ዩፎርም ወይ ድማ ሓደ ዓይነት ክዳን ተኸዲኖን ካብ ዘለውዎ ቦታ ንኣንፈት ደቡብ እናተጓዕዙ ብረቶም ካሊእ ዕጥቆን ብምሓዝ ወታደራዊ ስልጠና እናሰልጠኑ ኣለዉ፡፡

ሰለሞን ይኩኖአምላክ ፀጉሩ ፈሪዙ አብ እርሳስ ሕብሪ ድሕረ ገፅ ይርከብ፡፡ ዲዊያ ዳዊትን ዳዋ ዳዋን ዝብል ፅሑፍ አብ ፀሊም ድሕረ ገፅ ይርከብ፡፡ ነቃዕ ብርለ ዝብል ከዓ ብፃዕዳ ሕብሪ ተፃሒፉ ይርከብ፡፡ ናይ ሰሎሞን ደርፊ ክንደይ ትፈልጡ?

መፋለጢ፦ ኣብዚ ዘሎ መፋለጢ ሓደ ማዓልቲ ቀሪዎ ዝብል ርእሲ ። ዝብል መፋለጢ ብፖስተር ሒዙ ብፌስ ቡኽ ብዩቱብ እውን ከም ዝመሓላለፍ እንዳፋለጠ እዩ።

እዛ ጋዜጣ ብጣዕሚ ሰሓቢት እያ። ነጋሪት ጋዜጣ ትግራይ፣ ብሄራዊ ክልላዊ መንግስቲ ትግራይ ኣዋጅ ቁጽሪ 23-32/1989-90ዓ/ም ዝብሉ ብጸሊም ሕብሪ ተጻሒፎም ናይ ትግራይ ኣርማ ዘለዋ ጻዕዳ ሕብሪ መጽሓፍ ይርከቡ። እዛ መጽሓፍ ኣብ ደም በጊዕ ድሕረ ባይታ ትርከብ።

እዛ ኣብ ምስሊ እትረአ ዘላ እንስሳ ኮይና ናፋሒቶ ትባሃል። እዛ ነፋሒቶ ሕብራ ብጣዕሚ ተቀያያሪት እያ። እዛ ነፋሒቶ እዚኣ ንጥዕናካ ውን ሓደገኛ እንስሳት እያ።

3 ናይ ሲነር ላይን ማስታወቫ ደብተር ይራኣዩ ኣለው፡፡ ንተመሃሮ ዩኒቨርስትን ኮሌጅን ከምኡ ውን ንሰራሕተኛ ቤት ዕዮ ኖት ንምስፀሓፍ ይጠቕሙ፡፡ ንስኻትኩም ከ እዚ ማስታወቫ እዚ ንምንታይ ትጥቀምሉ?

ኣብዚ ሓደ ሓረስታይ ከብቱ ተጠቒሙ ነቲ መሬት ክሓርስ ይርአ። እቲ መሬት ደረቕን ኣኽራናትን ኮይኑ፡ ከባቢኡ ድማ ገጠር ይመስል። እዚ ሓረስታይ እንታይ ይገብር ኣሎ? ንመሬት ንምልስላስ ድዩ ዘዳሉ ዘሎ?

እውይ ! ደስ ክብላ ማናቱ ኣማሓሲእ ኣብ ብሳዕሪ ዝተሰርሐን ዝተከደንን ገዛ እዩ ዘሎ እዚ ገዛ እዙይ ድማ ብቀሊሉ ኽፈርስ ይኽእል እዩ።

ኣብቲ ምስሊ ዝረአ ኣዝዩ ባህላውን ዝተጸረየን እዩ። ኣብ ጨንፈር ገረብ ዝዓረፈት እግሪ፡ ብባህላዊ ሳንዱቕ ዝተሸፈነት። ተፈጥሮኣዊ ቅርጽን ገጠራዊ ህይወትን ኣብ ሓደ ኵነታት ይረአ።

ናይ ኢትዮጵያ ባንዴራ ቆፃል፣ ሰማያዊ፣ ቀይሕ ኮይኑ ኣብ ማእከሉ ኣብ ሰማያዊ ናይ ኮኮብ ስእሊ ዘለዋ ናይ ቢሄር ቢሄረሰብ ዝውክል ኣርማ ዘለዋ እያ። እታ ካልእ ድማ ናይ ኣሜሪካ ባንዴራ ኮይና ቀይሕ፣ ፃዕዳ፣ ሰማያዊ ፃዕዳ ኮኮብ ዘለዋ እያ።

ኣብዚ ኣብ ሰማያዊ ጨርቂ ዝተዘርግሑ ብዙሓት ቀጠልያ ርእሲ ካብሎታት ኣለዉ። እዞም ካብሎታት ዝተፈላለየ ዓቐን ዘለዎም ኮይኖም ገሊኦም ዓበይቲ ገሊኦም ድማ ንኣሽቱ እዮም። ቀጠልያ ሕብሪ ዘለዎም ኮይኖም ብጸቢብ ቆጽሊ ዝተሸፈኑ እዮም።

መስተ ዝሓዙ ብርጭቆታት ተር ኢሎም ይርአዩ ኣለዉ፡፡ መብዛሕትኡ መስተ ኣብ ቅድሚ ዓሚል እዩ ዝቕዳል፡፡ እዚ ኣቐዲሙ ተቐዲሉ ዝኒሀ ግን ድራፍት እንተይኮነ ኣይተርፍን፡፡

ኣብ ውሽጢ ስብሰባ መሰብሰቢ ኣደራሸ ኮንዩ ሓደ ሱፍ ዝገበረ እዩ። ናይ ውሽጡ እውንሓሞክሽታይን ሸሚዝ ዝገበረን ካራባታ እውን ገይሩ ኣሎ ።

መሰረታዊ ኣገልግሎት፡- ንሓደ ሕ/ሰብ ወይ ንሓንቲ ከተማ ካብቶም ኣድለይቲ ዝባሃሉ መሰረታዊ ኣገልግሎታት ሓደ መብራህቲ ሓይሊ እዩ፡፡ እቲ ዝረአ ዘሎ ፃዓዱ ፓሎታት ናይ ኣበይ ከተማ ይመስለኩም?

ኣብዚ ዘለው ናይ ኢትዮጰያ ፕራይም ሚንሰተር ዝኮኑ ዶ/ር ኣብይ ኣሕመድን ወርግነህ ገበየህን መሓመድ ሽዴን ሓደ ድማ ጋሻ ኣብ ፃዕዳ ሶፋ ኮፍ ኢሎም ዝኮነ ዛዕባ ዝሓዙ እዮም ዘለው።

እዚ እንሪኣ ዘለና ኣብ ምስሊ ሓንቲ መኪና ማይ ተፃዒና ወይ ማይ ዝመለአት ኮይና እቶም ኣብኡ ዘለዉ ሰባት ድማ ንተክሊ ማይ እንዳስተዩ ይረአዩና ኣለዉ።

እዚ ኣብ ወሰን ጽርግያ ገዛ ተተኺሉ ኣሎ። እቲ ገዛ ብዕንጨይቲ ዝተሰርሐ ፍሬም ዝተሸፈነ ኮይኑ፡ ኣብ ቅድሚኡ ኣርባዕተ ሰማያዊ ፕላስቲክ መንበር ተቐሚጡ ኣሎ። እዚ ቦታ ብሓቂ ትፈልጦ ዲኻ? ኣብዚ ዘለዉ መንበር ንምንታይ ተሰሪዖም ይመስለኩም?

እቲ ኣብ ዝርአ ሰብ ባህላዊ ክዳን ዝተኸድነ ሰበይቲ እያ። ብጻዕዳ ዝተሸፈነ፡ ብሕብራዊ ጌጽ ዝተሰለመት። ኣብ ትሕቲኡ ድማ ብጸሊምን ቀጠልያን ሕብሪ ዝተሰርሐ ባህላዊ ቦርሳ ተሰሪዑ፡ ጽባቐ ናይቲ ባህሊ ይገልጽ።

ኣብ ኢትዮጵያ ካብ ዝርከባ ጋዜጣታት ሓንቲ ዝኮነት ኣዲስ ዘመን ጋዜጣ ኮይና ዝተፈላለዩ ሪፖርትን ካልኦትን እትፅሕፍ ጋዜጣ እያ። ጋዜጣ ምንባብ ብጣዕሚ ፅቡቅ እዩ።

ብዙሓት ሕብራዊን ቅርጺ ዘለዎምን ዝተሰፍዩ ሰፍኢታት ይረኣዩ። እዞም ኣቑሑት እዚኦም መሶብ ወይ መጋየጺ ሰፍኢ እዮም። እቶም ሕብርታት ዝተፈላለየ ጂኦሜትሪካውን ዕምባባውን ቅርጺ ኣለዎም። ኩሎም ኣብ ነንሕድሕዶም ተደራሪቦም ጽቡቕ ምሉእነት ይፈጥሩ። ድሙቕን ህያውን።

እዚ ዲጂታል ናይ ሕክምና መመርመሪ መሳርሒ እዩ፡፡ ኣብ ዘመንና ኩሉ መሳርሒ ዲጂታል እናኾነ እዩ፡፡ መሳርሕታት ድጂታል ምዃኖም እንታይ ረብሓ ኣለዎ?

ኣትክልትን ፍራፍረን ንወዲሰብ ካብ ዝህብዎ ናይ ጥዕና ጥቅሚ ሓሊፉ ኣመጋግብኦም እውን ምችውን ፅቡቅን እዩ። ኣትክልትን ፍራፍረን ምምጋብ ብጣዕሚ ጠቃሚ እዩ።

እህህ! ኣብ ዕንቋይ ሕብሪ ኬንዳ ዝነብሩ ተፈናቀል ሕቶና ብመንግስቲ ግቡእ ምላሽ ዘይ ምርካቡ ብጣዕሚ ሓዚና ዝብል ዜና ብጻዕዳ ሕብሪ ተጻሒፉ ኣብ ቀይሕ ድሕረ ባይታ ይርከብ። ቀይሕ ክዳን ዝተከደን ቆልዓ ናብቲ መንብሪ ኬንዳ ይኣቱ ኣሎ።

ኣብ ናይ ዓራርቦ ፀሓይ ደመና ዝረአ ናይ ሜ/ጀ/ሓየሎም ኣርኣያ ናይ ቅርፂ ሓወልቲ እዩ፡፡ እዚ ኣብ ከተማ ሽረ ዝርከብ እንትኸውን ብመዓዝ ዓ/ም ከ ሂወቱ ሓሊፉ?

ኣብ ናይ ብረታ ብረት መሸጢ ዕዳጋ ዝሽየጡ በቢዓይነቶም ፌርኔሎታት ተደርዲሮም ይራኣዩ ኣለው፡፡ ኣብቲ ጎኒ ፌርኔሎታት ሓንቲ ጥስቲ ኣላ፡፡ ፈርኔሎ ንምንታይ ኣገልግሎት ነውዕሎ?

ኣብዚ ሕዚ እዋን ሰባት ብወረቀት ቅርሺ ሒዞም ካብ ምጉዕዓዝ ኣብ ከባቢኦም ዘለው ቴክኖሎጅታት ብምጥቃም ብሞባይሎም ኢ ብርን ካልኦትን ብምጥቃም ክሽምቱ ይግባእ።

ኣብ ሃገርና ኢትዮጵያ ኣብ ዝተፈላለየ ቦታት ደቂ ኣንስትዮ ኣብ እዋን ክረምቲ ኣብ ወርሒ ነሓሰ 16ን 24 ዝክበር ብዓል ኣሸንዳ ዝብሃል ዓይነት ኣከዳድና እዩ ተከዲና ዘላ።

ብራማ ሕብሪ ዘለዎም ፃዕዳ ብረድስቲ አብ ውሽጣ ክልተ ማንካ ሃልይዎ አብ ፃዕዳ ወረቀት ተነፂፉ ይርከብ፡፡ እዚ ወረቀት ከዓ አብ ሕብራዊ ላስቲክ ዝነገሮቶ እያ፡፡

ኩቱሻን መስቀል፣ ካቲምን ካብ ዝተፈላለዩ ሓፂናትን ጥርቀለም፣ ብሪ ብዲዛይን ዝስራሕ ኮይኑ፣ ንደቂ ኣንስትዮ መጋየፅን መመላክዕን ኣብ እዝኒን ክሳድ፣ ኢድ ከምዝጥቀማሉ ትፈልጡ ዶ?

ዓለም ኣብ ክልተ መቂልናንርኦ ንኣብነት ማያዊ ን ምድራዊን ኣካላት ይበሃል። ኣብዚ ዘሎ ማያዊን ምድራውን ኮይኑ ኣብ ወሰን እቲ ማይ ብተፈጥሮ ዝበቆለ ተኽሊ ብብጫ ሕብሪ ዕንበባታት ኣለው።

ኣብ ፃዕዳ ሕብሪ ኣብ ዘለዎ ከፍ መበሊ ከፍ ዝበለ ኮይኑ ኣብ ልዕሊኡ እውን ቅብኣት ዝመስል ዝሓዘ ጎማን መሰንተርን ኣሎ ።

እዚ ኣብ ጽፉፍ ቤት ጽሕፈት፡ ብኮምፒተር ዝመልአ ጠረጴዛታት፡ ኣብ መንበር ኮፍ ኢሎም ብጽፉፍ ዝሰርሑ ሰባት ተኸቢቦም ይረአ። ድሕሪኡ፡ ተሳተፍቲ ብጽፉፍ መስመር ተሰሪዖም ኣለው። እዚ ንጸዓት ስራሕን ምልክት ዘመናዊነትን ዝውክል እዩ።

ባህላዊ ክዳን ተከዲነን ናይ ባንዴራ ትግራይ ዝተሰርሐ ቅናት ተቀኒተን ኣብ ርእሰን እውን ብዝተፈላለዩ ሕብሪታት ዘለዎም ሃሪታት ተሸሊም ኣብ በዓል ኣሸንዳ ሲስ እንዳበላ እየን ዘለዋ።

ሰማያዊ ዝክዳኑን ኣብ ውሽጡ ድማ ፃዕዳ ዝኮነ ዘለዎ ኮይኑ ብበዝሒ ኣብ ፊስታል ዝተዓሸገን መብዛሐቲኡ ግዜ ደቂ ኣንስትዮ ገፀንን ከንፈረንን ዝልከየኦ እንታይ እናተባህለ ይፍለጥ ይፅዋዕ?

ኣብቲ ዝረአ ኣብ ፍሉይ ናይ ስራሕ ኵነታት እዩ። ሰማያዊ ክዳን ተኸዲኑ፡ ኣብ ቅድሚ ዓባይ ኮምፒተር ኮፍ ኢሉ። ማይክሮፎናት ብጎኒ ተተኺሉ፡ ብድሕሪት ባንዴራ ተቐሚጡ። እቲ ናይ ስራሕ ዓውዲ ብገለ መልክዕ ይርአ።

ሓንቲ ኣዝያ ፅብቅቲ ጋል ኣንስተይቲ ጋመ ተቆኒና ፀጉራ ዘው ኣቢላ ቀያሕ ቆልዓ ቀይሕን ፀሊምን ሽፈን ክዳን ጌራ ንሪኣ ኣለና ።

እዚ ናይ እምኒ ሳንዱቕ ወይ መቓብር የርኢ። እዚ መቓብር ኣብ ውሽጢ መንደቕ እምኒ ተቐሚጡ፡ ኣብ ውሽጡ ድማ ኣረጊት እምኒ ተቐሚጡ ኣሎ። እቲ መሬት መብዛሕትኡ ብሑጻን ቁሩብ ሓመድን ዝተሸፈነ እዩ። እዚ መቓብር ካብ ምንታይ ዘመን እዩ ትብሉ?

ደክስ ዝበሃል ቅብብኣት ኮይኑ ኣብዚ ዘለው ቅብኣታት ድማ ሰማያዊ መክደኒ ዘለዎም ኮይኑ እዚ ቅብኣት እዙይ ጨንኡ እውን ደስ በሃሊ እዩ። ብተወሳኪ ድማ ናይ ፅፍሪ ቀለም መልቀቀ ዝጠቅም እውን ኣሎ።

ናይ ቢሮ ትምህርቲ ክልል ትግራይ፣ ኣብቲ ኣርማ ዘለዉ ምልክታት ንራእይን ክብርታትን እቲ ዞባ ንትምህርቲ ዝውክሉ እዮም። እቶም ቀንዲ ባእታታት እቲ ኣርማ መሃርን ኣነቓቓሕን ስምዒት ዝፈጥር ኮይኑ፡ ኣገዳስነት ትምህርትን ኣብ ልምዓት ክልል ዘለዎ ቁልፊ ተራን ዘጉልሕ እዩ።

መሳሪሒ ሙዚቃ፦ ካብ መሳሪሒታት ሙዚቃ ብጣዕሚ ደስ ትብልን ዘመናዊት ዝኮነት ኣብዚ እንረኣ ዘለና ጊታር ትበሃል ኮይና ጊታር ምፅዋት ብጣዕሚ እዩ ደስ ዝብለኒ።

ናይ ተፀኒዖም ዘለው ሕሙማት ሕክምና ንምጥንኻር እንዳተሰርሐ እዩ ፣ ዝብል ፅሑፍ ብፃዕዳ ሕብሪ ተፃሒፉ ኣሎ። ማስኽን ናይ ፀጉሪ መሸፈኒን ሙሉእ ኣኻሉ ጋቦን ተከዲኑ እዚ ዶኩተር እንዳሰርሐ እዩ።

ሓንቲ ሰበይቲ ቅልጽማ ናብ ሓደ ኣንፈት ዘርጊሓ ደው ኢላ ከምዘላ ዘርኢ እዩ። ኣብ ትሕቲ ሓንቲ ቅልጽማ ጸሊም ንጥረ ነገር ክህሉ እንከሎ እቲ ካልእ ቅልጽማ ድማ ከም ብጫ ንጥረ ነገር ኣሎ። ከምዚ ዝኣመሰለ ተፈጥሮኣዊ መድሃኒታት ምጥቃም ትፈቱ ዲኻ?

ጠስሚ ናይ ርእሲ ቁኖ ምስ ተቆነነ ከም ቅብኣት ደቂ ኣንስትዮ ትግራይ ዝጥቀማሉ እዩ። ጠስሚ ካብ ፃባ ላሕሚ ኣርጊእካ ሓቁንካ ዝወፅእ ምኳኑ ትፈልጡ ዶ ?

ብጻዕዳ፣ ጸሊምን ቀይሕን እምኒ ዝተነደቁ ቤተ ክርስትያን በሮም ከዓ ብጻዕዳ እምኒ ዝተነደቁ ኮይኖም፣ ሓደ ቀይሕ ናይ ላዕሊ ዝተከደነ ቆልዓ ኣብ በሪ እቲ ቤተ ክርስትያን እንዳኣተወ ይርከብ።

ሓይልን ዓወትን ዘመልክት ትርኢት! ኣብ ቅድሚት ቶዮታ መኪና ደው ኢላ፡ኣብ ድሕሪት ድማ ሓያል ሮኬ ተሰቒላ ኣላ። ኣብ ልዕሊ እታ መኪና ደው ኢሉ ዘሎ፡ቀይሕ ዩኒፎርም ዝለበሰ ወተሃደር ሰላምታ ንምሃብ ኢዱ ኣልዒሉ ኣሎ። እዚ ብንጹር ምልክት ስርዓትንክብርን ድልውነትን ዘርኢ እዩ።

ጣፍ ኣብ ትግራይ ዝበቁል ዘርኢ ኮይኑ ንደቂ ሰባት ምግብነት ንእንጀራን ካልእን ዝጠቅም እንትከውን፣ ንጥዕና ወዲ ሰብ ብጣዕሚ ኣገዳሲ ምኳኑ ትፈልጡ ዶ ?

ብዕራይ ሓደ ካብ እንስሳ ዘቤት ኮይኑ ታኣሲሩ ሳዕሪ ኣብ ጋልባ እንዳበለዓ እንትከውን፣ ንማሕረስን ንምግብነት ወዲ ሰብ ስጋን ከምዝጠቅም ትፈልጡ ዶ ?

ኣብ ትግራይ ብዙሕ አሰራርሓታትን ድዛይናትን ዘለዎም መሳቅል ኣለው። ካብኣቶም ኣቦታት ኣብ ገዳም ዝሰርሕዎም መሳቅል እዮም። እዞም ዓይነታት መሳቅል ንበረከት ተባሂሎም ይግዝኡ።

ዘመን ባንኪ ናይ ሓደ ኣክሲዮን ትርፉ ናብ 68.3 ሚኢታዊ ኣዕብዩ ዝተፃረየ ትርፉ ድማ በ145 ሚኢታዊ ወሲኹ ይመርሕ ኣሎ፡፡ ናይ ዘመን ባንኪ ቡክ ዶ ኣለኩም?

ኣብ ከባቢ ዞባ ደቡብ ትግራይ ራያ ደቂ ኣንስትዮ ኣብ ልዕሊ ክዳነን ዝገብረኦ ዝተዓፀፈ ነፀላ ግልድም ይብሃል። ግልድም እትገብር ሰበይቲ ብጣዕሚ እየ ዝፈትው።

ኣብ ከተማታት ትግራይ መናእሰይ ወዲብካ ዝስራሕ ኮፕልስቶን እምኒ ምንፃፍ እዩ። ኮፕልስቶን ንመናእስይ ዕድል ስራሕ ምፍጣርን ንከተማ መመልክዕን ፅቡቅ እዩ ።

እዚ ስፍሕ ዝበለ ናይ ዝራዕቲ ቦታ ናይ ዕምበባታት እዩ ዝመስል ፡ምኽንያቱም ኽሉ ሕብራዊ ዕበባ እምበር ብዙሕ ቖፅሊ ኣይረኣይን ዘሎ ።

ቡናማ ሕብሪ ፀጉሪ ዘለዎ ዓብይ ህበይ ኢዱ አጣሚሩ ኮፈ ኢሉ አብ ዒባ ሕብሪ ድሕረ ገፅ ይርከብ፡፡ እዚ ህበይ አብ አፉ ፃዕዳ ጭሕሚ አለዎ፡፡ እዚ ህበይ ናይ ገዛ እንስሳት ድዩ?

ኣብ ሓደ ቤት ትምህርቲ ብዙሓት ተማሃሮ ኣለዉ። ኩሎም ተምሃሮ ሓደ ዓይነት ቀይሕ ዩኒፎርም ተኸዲኖም ኣለዉ። እቲ ቤት ትምህርቲ ንጽምኢ ትምህርቲ ዝውክል ኮይኑ፡ እቲ ፕሮጀክት ምምጋብ ጸባ ድማ ስምዒት ጽቡቕ ምህላውን ንጥዕናን ምዕባለን ተማሃሮ ደገፍን ዘንጸባርቕ እዩ።

ዝገርም ፅንዓት ! እምነት ኮይኑ ንፈጣሪኦም ንምርካብ ኣብ ቤተ-ክርስትያን ውሽጢ መቆምያ ሒዞም ጠጠው ኢሎ ዝሓድሩምእመናን ምስ ኣቦታት ካህናት ይረኣዩ ኣለው።

ንዓይንኻን ንኸባቢ ፅሬትን ሰሓባይን ወድሰብ ጥዕንኡ ዝሓለወ ኣየር ከተንፍስን ንጥዕንኡ ኣድላይ ዝኾነ ብቐሊሉ ኣብ ገዛናን ኣብ ጎደናታትን ክንተኽሎም እንኽእል ቀይሕ ዕምበባ እዩ።

ካብ ሓፂን ወይ ድማ ኣሉሙኔም ዝተሰርሐት ኣቅሓ ናይ ኮሚደረን ድንሽ መፋሕፍሒ እንጥቀመላ ኣቅሓ እያ። እዛ ኣቅሓ እዚኣ ድማ ዋጋኣ እውን ደሃን ስለዝኮነ ምግዛእ ይኸኣል እዩ።

እዚ መፅሓፍ እንትከውን አዚ መፅሓፍ ድማ ብኤርትራዊ ዝተፃሓፈት እዩ። እዚ መፅሓፍ ድማ ፈደረሽን ኤርትራ ምስ ኢትዮጵያ ካብ ማቲየንሶ ክሳብ ተድላ 1951 -1955 ዝብል ዘርእስታ እያ። ዝፀሓፎ ድማ ኣለምሰገድ ተስፋይ እዩ።

እዚ ኣብ ጽላል ገረብ ዝተዓሸገ ባህላዊ ቤት መግቢ፡ ባኒ፡ በርበረ፡ ቡንን መስተታትን ኣብቲ ምልክት ብቕርጺ ተሰሪዑ። ኣብ ሓደ ምስሊ ተፈጥሮኣዊ ጽላሎትን ባህላዊ መኣዛን ዝህብ ናይ ዕረፍቲ ቦታ።

ኣብቲ ድሙቕ ብርሃን ጸሓይ፡ ብቀጠልያ ቆጽሊ ዝተሸፈነ ተኽሊ ደው ኢሉ፡ ብብጫ ዕምባባታት ተኸቢቡ ይርከብ። ብድሕሪኡ መንደቕን ሰማያዊ ሰማይን ብተቐባሊ መልክዕ ይረአ። ጽባቐ ተፈጥሮ ብሕብርን ቅርጽን ጽቡቕ'ዩ።

ታሪካዊ ቦታታት ዝባሃሉ ናይ ጥንቲን ሃይማኖታውን ሓድግታት ዝሓዙ ባህልን ሃይማኖትን ንትውልዲ ዘማሓላልፉ ቅርስታት እዮም፡፡ ኣብ ትግራይ ካብ ዝርከቡ ታሪካዊ ቦታታት ሓደ ገርዓልታ ገዳም እዩ፡፡ ናብዚ ገዳም እዚ ዶ ከይድኩም ጋብኒኹም ትፈለጡ?

ኣብ ስእሊ ዘሎ ህንጻ "ቤት ምግቢ ሓጎስ" ዝበሃል ቤት ምግቢ እዩ። እቲ ህንጻ ሓድሽ ቀለም ዝተለኽየ ኮይኑ ልዑል መስኮት ኣለዎ። ።ኣብ ስእሊ ዘሎ “ቤት ምግቢ ሓጎስ” እንታይ ዓይነት ቦታ እዩ ንምንታይከ ሰባት ናብኡ ይኸዱ?

እዚ ዘመናዊ መሳርሒ ናይ ሙዚቃ ኣቁሑት ንርኢ ኣለና ። እዚ ዘመናዊ ኣቁሑት ከየንቲ ንዝተፈላለዩ ደርፍታን እንትደርፉ ዝጥቀምሎም መሳርሕታት እዮም ።

ደቂ አንስትዮ ካብ ዝጥቀሞኦ ባሀላዊ መፀባበቂ ሓደ ዕርዲ እንትከውን ወቂጥካ ብማይ ብዓጢጥካ ዝልከ ዓይነት ባህላዊ መፀበቂ እንትኮን ንስኩም ከ ዕርዲ ተጠቂሙኩም ዶ ትፈሉጡ?

ኣብ ሓደ ክፍሊ ኮይኖም እቱይ ሓደ ቀይሕ ናይ ላዕሊ ዝተከደነ ኮይኑእቱይ ሓደ ድማ ፃዕዳ ጋው ዝገበረ እዩ ። እቱይ ተንጠሊጢሉ ዘሎ ስጋ ይብሃል ።

ሄላዝ ዝበሃል ምልክት ዘለዎ ማት ፈሳሲ ልፕስቲክን መዐሸጊኡን ይርእዮ ኣለኹ። እቲ ልፕስቲክ ጽቡቕ ሮዛ ሕብሪ ኣለዎ።:ነዚ ዘመናውን ሰሓብን ፍርያት መመላኽዒ ምስ ረኣኹዎ ፈቲየዮ ጽቡቕ ኮይኑ ረኺበዮ።

እዚ ብዝተወደበ መስመር ዝንቀሳቐሱ ሳጹናት፡ ድምጺ ማሽነሪታትን ጽዑቕ ስራሕን ኩሎም ኣብ ሓደ ቦታ ይእከቡ። እዚ ቦታ እዚ ሓይሊ ምፍራይ ዘርኢ ማእከል እዩ።

ሓንቲ ኣብ ናይ ፅግያት ጊዜኣ እትርከብ ተኽሊ ትረአ ኣላ፡፡ እዛ ተኽሊ ዳርጋ ኩሉ ኣካላ ብፅግያት ዝተኸበበትን ዝፈረየትን እያ፡፡ እዛ ተኽሊ ሽማ እንታይ ትባሃል ትብልዋ?

ቤት ትምህርቲ ላዕለዋይ 2ይ ብርኪ ኣኽሱም ዝብል ኣብ ላዕሊ ብፃዕዳ ፅሑፍ ካብ ብረት ዝተሰርሐ ታፔላ ኣብ በሪ ተዘርጊሑ ኣሎ። እዚ ቤት ትምህርቲ እዚ ብዙሓት ተፈናቀልትን ተማሃሮን ኣለውዎ።

እዚ ሓምለዋይ ተኽልን መጻወቲ መሳርሒታትን ዝተሰየመ ቦታ ዘርኢ እዩ። እቲ ኣብ ቅድሚት ደው ኢላ ዘላ ህጻን፡ዕንጨይቲ ሒዛ ኣብኡ ድማ ብዓበይቲ ፊደላት"ቀዳመይቲ መዓልቲ ትምህርቲ 2017"ተጻሒፉ ኣሎ። እዚ ነቲ ኣብታ ቀዳመይቲ መዓልቲ ትምህርቲ ዝነበረ ሓጐስን ቀዳማይ ተመክሮን ዘዘኻኽር እዩ።

ኣብዚ ክልተ ጋንታታት ኩዕሶ እግሪ ኣብ ሜዳ ኮፍ ኢለን ይረኣያ። ሓንቲ ጋንታ ቀይሕ ማልያ ተኸዲና ትረአ፡ እታ ካልኣይቲ ድማ ሰማያዊ ማልያ ተኸዲና ትረአ። ኣብዚ ጸወታ ክትሳተፍ እንተትፍቀደካ ኣየነይቲ ጋንታ ምመረጽካ ? ቀይሕ ድዩ ሰማያዊ ንምንታይ?

ደሚቅ ሰማያዊ ሕብሪ ዘለዎ ኮይኑወሰንወሰኑ ድማ ፀሊም ዝኮነ ኣዝየዩ ደስ ዝብለካ ጫማ እዩ። መብዛሕቲኡ ግዜ ደቂ ተባዕትዮ ምስ ሱፍ ክዳን ዝገብርዎ እዩ።

እዚ ምስሊ ናይ ማስተወቅያ ዝተለጠፈ እዩ። ኣብ ዉሽጡ ከዓ ቡዙሓት ክሰርሖም ዝኽእል ተዘርዚሮም ኣለዉ። እዙይ ከዓ ኩሉ ናይ ሕትመት ስራሕቲ ዘካተተ እዩ።

ንሱ ነቲ ብ'ተርመሪክ' ወይ 'ኩርኩማ' ዝፍለጥ ተኽሊ ተርሚክ ዝገልጽ ኮይኑ፡ ከም ቀመም መግብን ባህላዊ መድሃኒትን ይጥቀመሉ። ተርሚክ ብባህሊ ምስ ጥዕናን ሕክምናን ዝተኣሳሰር ስለዝኾነ፡ ናይ ተፈጥሮኣዊ ጥዕናን ጠቕምን ስምዒት የመሓላልፍ።

ብጫ ሕብሪ ዘለዎም ቡዙሓት ኣራንሺታት ኣብ ዕንቃይ ሕብሪ ኒከል መትሓዚ ተደርዲሮም ኣብ ሓመደዋይ ድሕረ ባይታ ይርከቡ። እዞም ጽቡቃት ኣራንሺ ንሓደ ኪሎ ክንደይ ይሽየጡ?

እዚ ጸሊም ክዳን ዝተከደነ ቆቢዕን ገበረን ሰብኣይ ኮፍ ኢሉ ኣሎ። ኣብ ክሳዱ ቀይሕን ጻዕዳን ካራባታ ክእሰር ከሎ፡ ብድሕሪኡ ድማ ብንጹር ፊደላት ዝተመልአ ሰማያዊ መግለጺ ይረአ ኣሎ።

ኣብ ደገ ኮፍ መበሊ ናይ ሓደ ካፌ ወይ ቤት ምግቢ ዘርኢ እዩ። ኣብ ቅድሚ መስኮት ብዙሓት መንበርን ጠረጴዛታትን ተቐሚጦም ኣለዉ፡፡ እዚ ቦታ ኣብ ኣዲስ ኣበባ ድዩ ወይስ ኣብ ካልእ ከተማ ዘሎ ?

ሰባት ናብ ፖሊስ ጣብያ ብዝተፈላለዩ ጉዳያት ይኸዱ። ካብኣቶም ድማ ምስ ሰባት ተባኢሶም፣ ብዝተፈላለዩ ገበናት ተጠርጢሮም፣ ኣብቲ ፖሊስ ጣብያ ሰራሕተኛታት ኾይኖም፣ ንምስክርነትን ንውሕስናን እዮም።

ኣብዚ፡ ባህላዊ ጻዕዳ ክዳን ዝተኸድነ ሰብይቲ፡ ኣብ ማእከል ኣብ መንበር፡ ኣብ ጎኒ ሓያሎ ማይክሮፎናት ኮፍ ኢላ ትረአ። ኣብ ቅድሚኣ ዝተሰርዐ ናይ ሚድያ መሳርሒታት ኣሎ፣ ብጸጋም ድማ ባንዴራ ኢትዮጵያ ብንጹር ይርአ ኣሎ።

ቤት ትምህርቲ ተምሃሮ ካብ ክፍሊ ዕረፍቲ ወፂኦም አብ ሜዳ እናተንቀሳቀሱ ይርከቡ፡፡ አብቲ ሜዳ ከዓ ዝተፈላለዩ ተክልታት ይርከቡዎም፡፡ እዚ ቤት ትምህርቲ ክሳብ ክንደይ ክፍሊ የምህር?

ፈሳሲ ሳሙና በቢ ዓይነቱ ቀይሕንቢጫን ተደራሪቡ ካርቶን እውን ኣብ ርእሲኡ ኮይኑ ሶፍት ን ጀረካንን ካልኦትን እውን ኣብቲ ቦታ ኣሎ ።

ኣብ ቤት ትምህርቲ ክላስ ተማሃሮ ሓደ ዓይነት ዩኒፎርም ተከዲኖም ብበዝሒ ዝማሃሩ እዮም። ኣብ ክላስ ብበዝሒ ምምሃር ንመምህር ይኩን ንተማሃራይ ብጣዕሚ ዘጨናንቅ እዩ ።

ብዙሓትንኣሽቱ ቆልዑ፡ ኩሎም ሓደ ዓይነት ቀይሕ ናይ ቤት ትምህርቲ ዩኒፎርም ዝለበሱ፡ ኣብ ሓደ ክፍሊ ኮፍ ኢሎም ኣለዉ። ኣቓልቦኦም ወይ ኣብ ካሜራ ወይ ኣብ ትምህርቶም እዩ።

ኣብዚ ክልተ ዱባ ይረኣዩ። ብድሕሪ ዱባ ደረቕን ዝነቐጸን ቆጽሊ እኽልን ተኽልን ይርአ። ኣብ መሬት ዝነቐጸ እኽሊ ወይ ሓሰር ስገም ክርአ ይከኣል። እዞም ዱባ ንምብላዕ ድሉዋት ዝኮኑ ደ ይመስልኩም?

ከበድቲ ጨናፍር ዘለዎ ገረብ ኣብ ደረቕ መሬት ደው ኢሉ ይርአ። ኣብ ድንቁርናን ኣብ ማእከል ሕጽረት ማይን ዝጸንዐ ጽኑዕ ሓይሊ ዘርኢ ምዃኑ እዩ።

ናይ ቡና ኣቁሑት ሙሉእ ከም መቀመጢ ጣውላ ፣ፍናጅል፣ ጀበና፣ መጠሸ ዕጣን፣ ወርቂ መሶብ፣ ናይ በቡና ዝተቆለወ ዝሕብ ንእሽተይ ሰፍኢ ካብ ላካ ዝተሰርሐን ኣለዉ ።

እዚ ካብ ተፈጥሮኣዊ እምኒ ዝተቐርጸ ዓቢ መስቀል ዘርኢ እዩ፣ ብኣራንሺ ነጠብጣብ ዝተሸፈነ እዩ። ብደረቕ ሳዕርን ጽፉፍ ኣሰራርሓ እምንን ዝተኸበበ እዩ። እዚ ባህላዊ ቅርስታትን ተፈጥሮኣዊ ጽባቐን ብንጹር የቕርብ።

ተፈለጥቲ ሰባት፡- ኣብ ኣብ ናይ ሃገር ልዑል ኣበርክቶ ዝገበሩ ሰባት ሓደ ነፍስሄር ኣስፋው መሸቫ እዩ፡፡ ካብ ዝሰርሖም ዝነበረ ስራሕቲ ዶ ትጠቕሱ?

እዚ ተንጠልጢሉ ዘሎ ካብ ስፈ ዝስራሕ ናይ ገዛ መገልገሊ ሌማት ወይ ሰተታ ይበሃል፡፡ ብዋናነት እንጀራ ኮነ ሕንባሻ ካብ መጎጎ ንምውፃእ ይጠቅም፡፡

እዚ ዓቢ መእተዊ ኣፍደገ እምኒ፡ ብሓያሎ ቋንቋታት "እንኳዕ ደሓን መጻእኩም" ዝብል ቃል ዝተጻሕፈሉ እዩ። ካብ ውሽጢ እቲ ኣፍደገ ተፈጥሮኣዊ ኣግራብን ንታሕቲ ዝወርድ መንገድን ትርኢ፤ እቲ ኣፍደገ ብዓቢ ታሪኽን ክብርን ዝተመልአ ምልክት እዩ።

አብ ብእምኒ ዝተለመፀ ቦታ ቀይሕን ፃዕዳን ሕብሪ ዘለዎ ምስሊ ኮኮብ ዘለዎ “11 ለካቲት መሰረት ፅንዓትን ዓወትናን እያ!!” ዝብል ፅሑፍ ብዕንቋይ ሕብሪ አብ ፃዕዳ ድሕረ ገፅ ተፃሒፉ ይርከብ፡፡ እዚ ምስሊ ናይ እንታይ መግለፂ እዩ?

ብጣዕሚ ደስ ዝብሉ ኣናእሽተይ ቆልዑት ካብ ዕንጨይቲን ሓፂንን ካብ ዝተሰርሑ ከፈ መበሉ ከፍ ኢሎም ዘለው ህፃውንቲ ተማህሮ እዮም ።ኣብቲ መንደቅ ድማ ብዙሕ ስኢሊ ኣሎ።

ሓደ ኣትሌት ንውድድር ዝሰብር ፍጥነት ክዛዝም ይርአ። ናብ መድረክ ይኣቱ ኣሎ፡ ብናይ ዓወት ምልክት ኢዱ ኣልዒሉ። ብድሕሪኡ ድማ ስፖንሰር “ሶፊ ማልት” ዝብል ባነርን ዓቢ ህንጻን ይርአ። ኣብ ከምዚ ውድድር ተሳቲፍካ ዶ ትፈልጥ?

ብፍሉይ መመላኽዕታት ነፋሒቶ፣ ኣርቴፊሻል ዕንበባን ናይ ፅሑፍ ወረቃቕትን ዘለዎን ዝፀበቐ ናይ 1 ዓመት ልደት ክብረ በዓል ዝኽበረሉ ገዛ ይረአ ኣሎ፡፡ ብኸምዚ ዝበለ ናይ ልደት በዓል ምሕላፍ ዶ ደስ ይብለኩም?

ሓደ መንእሰይ ፃዕዳ ክዳን ተከዲኑ ነፀላ አወንዚፉ ኣብ ቲቪ ናይ ቤተ ክርስትያ እምነት ኣብ ምስትምሃር ይርከብ ።ንስካትኩም ከ ኣብ ቲቪ ተከታቲልኩም ዶ ትፈልጡ ።

እዚ ካብ እምባታት ገረዓልታ ሓደ እዩ፡፡ ኣብዞም ወጣሕቲ እምባታት መንፈስካ ዝሰርቁ ክንደይ ካብ ከውሒ ዝተሰርሑ ኣብያተ ክርስቲያን ከምዘለዉ ትፈልጡ ዶ?

ፃዕዳ ባህላዊ ክዳን ተኸዲኑ ውርውራይ በትሪ ሒዙ ዝርአ ሰብ እኒሀ፡፡ ገፁ ግን ኣይርአን ዘሎ፡፡ ናይዚ ምስሊ ዕላማ ክዳን ምፍላጥ እዩ፡፡

ካብ ካምፒዩተር ኣክሰሰሪ (ኣቅሑት) ሓደ ኪቦርድ እዩ። ኪቦርድ ሰባት ናብ ኮምፒተር ዳታ ንምእታው ይጥቀምሎም። ኪቦርድ ብእንግሊዝኛ ዝተዳለወ እንትኸውን ናይ ትግርኛ/ ኣምሓርኛ ሶፍትወር ብምፅዓት ንትቀመሎም።

ዝተፈላለዩ ዓይነታት ወንበራት አለዉ እዩም። ካብአቶም ሓደ ከምዚ እንዕዘቦ ኮይኑ ካብ ዝተፈላለዩ ዓይነታተ ማለት ካብ ሓፂን መፂን ካብ ኦም ዝስሩሑ ኮይኖም ንቢሮ ካልኦትን ከፍ መበሊ ይጠቅመና አብ ከባቢኩም ከ ብምንታይ ትሰሩሑ?

እዚ ምስሊ ናይ ቴለቪዥን ምስሊ እዩ። እቲ ቴለቪዥን ዘመሓላልፎ መልእኽቲ ድማ ናይ ስደተኛታት ንሮ ዝገልጽ ብጣዕሚ መሕዘኒ ኣብ ቀዳድ ኬንዳ ዝነብሩ ምኻኖም ዝሕብር ዜና (ሕማቕ ዜና) ዘሕልፍ

ብደቀቅቲ ቆጥቋጥን ከም ቅንጭብ፣ ባህርዛፍን ዝኣመሰሉ ተኽልታትን ዝተኸበበ ሓምለዋይ ቦታ ብተወሳኺ ኣብ መንጎ እቶም ተኽልታት መሕለፊ መንገዲ ዘለዎ ሰሓቢ ቦታ እዩ።

እዚ ጽቡቕ ዕንጨይቲ መቐመጢ ጠረጴዛ እዩ። ሕብሩ ቀይሕ ቡናዊ እዩ። ዓቢይ ሞላሊት መስትያትን ንእሽቶ መንበርን ኣለዎ። ሳጹናትን ናይ ኮስሞቲክስ መደርደሪታትን እውን ኣለዎ። ኣብ ድኳን ፈርኒቸር ንምርኢት ቀሪቡ ኣሎ።

መስተታት፦ ካብ ዓይነታት ኣልኮላዊ መስተታት ዝበሃሉ ኣብዚ ላዕሊ ዘለው ወይን እንትኮኑ ንክሽየጡ ኣበ መደርደሪ ተቀሚጦም ኣለው። ብዙሓት ዓይነታት ዋይን ኣለው። ካብኣቶም ሓደ ጉደር እዩ።

ባህላዊ ቅርፅታት ኣፍሪካ ብዝተፈላለየ ቅዲ ተቐሪጾም ኣለዉ። ብጸጋም ብዕንጨይቲ ዝተቐርጸ ናይ ኢትዮጵያ መንፈሳዊ ምስሊ ኣሎ። እቶም ቅርፅታት ብሕብርን ዲዛይንን ጽቡቕ ጌሮም ዝተሰርሑ እዮም። እዘን ቅርፅታት ንእንታይ ዝውዕላ ይመስለካ?

ናይ ልደት ንምክባር እንጥቀመሎም ደኮሬሽን ከም በብሕብሩ ነፋቶን ፣ ባምቡላ፣ ፅሑፍ ዘለዎ በብዓይነቱ ኬካትን ሃፒ በርዝደይ ዝብል ፅሑፍ ተለጢፉ ኣሎ።

እዚ ድሙቕ ሕብሪ ዘለዎ ቱቦ ኣብ ብዙሕ መጠወሪታት ተጠቕሊሉ ከም ዓቢ ሪም ተሰሪዑ ይርከብ። እዚ ቱቦ ብፍላይ ኣብ ማይን ኢንዱስትርያዊ ስራሕን ሓይሊ ምትሕልላፍ ንምግላጽ ዝውዕል እዩ።

ኣብ ኢትዮጵያ ካብ ባህላዊ ምግቢ ሓደ በያነቱ ምግቢ እንትከውን፣ ብዝተፈላለዩ ተክልታትን ብርስን፣ እንጀራ ዝተሰረሓ እዩ። ደቂ ሰባት እንትምገብዎ ንጥዕኖኦምን ዝተመጣጠነ ክብደት ክህልዎም ዝገብር ዓይነት ምግቢ እዩ።

ኣዝዩ ዝዓነወን ዝተበላሸወን ገዛ ይረአ። እቲ ገዛ ብእምንን ጭቃን ዝተሃንጸ፣ ሕጂ ግን ናሕሱ ፈሪሱ ብዙሕ ኣእማን ኣብ መሬት ፋሕ ኢሉ ኣሎ። ገለ ክፋል ናይቲ መናድቕ ጥራይ ተሪፉ፡ እቲ ቦታ ብምልእታ ድማ ብገለ ምኽንያት ዝዓነወ ይመስል።

ኣብ ጎኒ ጽርግያ ኣብ ዝርከብ ቀይሕ መዳበርያ ኣትክልቲ ይራኣዩ ኣለው። ገለ ካብቲ ዘሎ፡ በርበረ ድማ ከምቲ ትርእይዎ ዘለኹም ቀጠልያ እዩ። እዚ ቦታ ኣብ ወሰን ጽርግያ ዝርከብ ዕዳጋ ይመስል። ኣብ ከባቢኩም ከምዚ ዓይነት ንእሽተይ ዕዳጋ ኣሎ ዶ?

ወ/ሮ ብርቱካን መደቅሳ ኣብ ኢትዮጵያ ብሄራዊ ምርጫ ቦርዲ ዋና ሰብሳቢት ነይረን። ድሕሪ ሓደ ብሄራዊ ምርጫን 3ተ ህዝቢ ውሳነታትን ካብ ሓላፍነተን ለቒቐን።

ሰባት ኣብ መሬት ኮፍ ኢሎም ካብ ዓቢ ጻሕሊ ብሓባር ክበልዑ ይረኣዩ። እዚ ናይ ሓባር ናይ ምብላዕ ልምድን ናይ ሓባር ስምዒትን ምልክት ሓጎስን ሓድነትን እዩ።

እዚ እኩብ ስልማት ዘርኢ እዩ። ኣብ ማእከል ሰንሰለት ወርቂ ኣሎ፣ ብቐይሕ እምኒ ዝተቐመጠ ቅርጺ ዕምባባ ዘለዎ መንጠልጠሊ ኣለዎ። ጽቡቕ ስብስብ ስልማት ምስ ወርቃዊ ብርሃንን ቀይሕ ኣእማንን፡ ምልክት ክብርን ጽባቐን እዩ።

ኣብ ብርሃን መዓልቲ፡ ሰባት ኣብ ወሰን እቲ ኣስፋልት ጽርግያ ብትኹረት ይንቀሳቐሱ ኣለዉ። ኣብ ድሕሪት ሰለስተ ደርቢ ብጫ ህንጻ ደው ኢሉ ኣሎ፡ ብኣግራብን ንኣሽቱ ኣደባባያትን ብተቐባሊ መንገዲ ዝተኸበበ። ንህይወት ከተማ ብቐሊሉ ዝገልጽ ትርኢት'ዩ።

አሕ…! ሕዚውን ዘይማዕበሉ ቦታታት አለው፡፡ ንአብነት ዝተፈላለዩ ናይ ገጠር ገዛውቲን አትክልቲን ሽንጥሮታትን ዘለዎ ቦታ እዩ፡፡ ብእምኒን ሳዕሪን ዝተሰርሑ ገዛውቲ ብጣዕሚ ተቀራሪቦምን አብ ጥቅኦም ከዓ ፃዕዳ ሕብሪ ዘለዎ ሓሰር/ቀለበ እንስሳ/ ይርከብ፡፡

እዚ እንሪኦ ዘለና ኣብ ምስሊ ደስ በሃሊ ሶፋ እንትኮን ዘመናዊ ኣሰራርሓ እውን እዩ ተሰሪሑ ዘሎ። እቲ ናይ ማእከ ጠረጰዛ እውን ዘመናዊ ኮይኑ ብጣዕሚ ደስ በሃሊ እዩ።

ኣብ ወሰን ቀላይ ዝተጠለፈ ዓለባ ዓዲ ምስ መቐነቱ ዝገበረት ጓል ኣነስተይቲ ትርአ ኣላ፡፡ ደቂ ኣንስትዮ ከምዚ ዓይነት ዓለባ ዓዲ ኣብ ምንታይ ኩነታት ይኽደንኦ?

ዘመናዊ መልክዕ ዘለዎ ገዛ ኮይኑ ከባቢኡ ደረቕ ይመስል፡ ኣብ መንደቕ እቲ ገዛ ዘሎ ኣልማዝ ቅርጺ ዘለዎ ዲዛይን ካብ ጸጥታ ንላዕሊ ንጽባቐ ዝዓለመ እኳ እንተኾነ፡ ድሕነት ተወሳኺ ባህርያት ክውሰኽ ኣለዎ ዶ ትብሉ?

እቲ ቀደም ግዜ ሰባት ንዕንፀይቲ ብፋስ ይቆርፁ ነይሮም። ይኹን እምበር ኣብዚ ሕዚ እዋን ሰባት እናተራቐቁ ብኤሌትሪክ፣ ብባትሪ፣ ብሶላርን ዝኣመሰሉን ዝሰርሑ እናተበራኸቱ ይርከቡ። ኣብ ስራሕ እውን ቅልጡፋት እዮም።

እዚ ኣብ ማእከል ለምለም ሓምላይ ዝተሃንጸ ቤተ መቕደስ እምኒ ዘርኢ እዩ። ኩሉ ባህላዊ ክብሪ! ቤተ መቕደስ እምኒ፡ ጻዕዳ ክዳን ዝተኸድኑ ሰባት፡ ብቐለም ዝተሸፈኑ ገመድ። መንፈሳውነትን ባህላዊ ጽባቐን ኣብ ሓደ ቦታ ዘርኢ እዩ።

ደቂ አንስትዮ ዝተፈላለዩ ዓይነት ማጋየፂታት ይጥቀማ እዩን ካብአቶም ሓደ አብ ከንፈርካ ዝግበሮኦ ብመልክዕ ፈሳሲ ኮይኑ ብዝተፈላለዩ ዓይነት ሕብሪ እውን አለዎ። እዚ አብ ከነፈር ዝግበር ፈሳሲ እንታይ እናተባህለ ይፅዋዕ?

ሰፊሕን ውቁብን ገጠራዊ መልክዓ ምድሪ ካብ ልዑል ቁመት ይርአ። ጠውዮም ዝኸዱ መንገዲ ኣስፋልት ብብጫ፣ ግራውትን ደረቕ መሬትን ይሓልፍ። እቲ መሬት ብንኣሽቱ ፋሕ ዝበሉ ቁጥቋጥን ዝተሸፈነ እዩ። እዚ መልክዓ ምድሪ ኣብ ኣየናይ ክልል ኢትዮጵያ ይርከብ ይመስለኩም?

ናይ ቢሮን ናይ ገዛን ኣቁሑት፦ ካብ ዕንፀይትን ውፅኢት ዕንፀይትን ዝተሰርሑ ወንበራት ኮሞዲን ብደስ ዝብል ቅርፅን ሕብሪን ተቀቢኦም ኣለው። እዚኣቶም ድማ ንዝተፈላለዩ ግልጋሎት ይውዕሉ።

ኣብዚ ካብ ወርቂ ዝተሰርሑ ናይ ኢድ ቅየትን ናይ ክሳድ ቃልታ ዝበሃል መጋየፂ ገይራ ዙርያ ተከዲዳ የርኢ ። ከምዚ ዓይነት ኣከዳድና ኣብ እዋን ጉዳያት ህልው እንተለው እዩ ዝጥቀማሉ።

ኣይተ ደመቀ መኮንን ብሰብ ስልጣናት ብጭብጨባ ኣቀባብላ ይግበረሎም ኣሎ፡፡ ንሶም ድማ ኢዶም ኣብ ኣፍ ልቦም ገይሮም ብትሕትና ሓጐሶም ይገልፁሎም ኣለዉ፡፡

ካብ ናይ ቢሮ ኣቑሑት ሓደ ወንበር እዩ፡፡ ንስራሕቲ ቢሮ ዘሳልጥ ተሽከርካሪ ወንበር ይረአ ኣሎ፡፡ ኣብ ቢሮኹም ከምዚ ዓይነት ተሽከርካሪ ወንበር ዶ ኣለኩም፡፡

ሓንቲ ሰበይቲ ኣብ ተክሊ ዘለዎ ናይ ቡን ኣቁሑ ቀሪባ ፈናጅላ ተር ኣቢላ ጀበና እውን በቢደረጅኡ ተቀሚጡ ዕምበባ ኣብ ሰፍኢ ኣሎ። ቡና ኣብ ባዴላ እናቆለወት ናይ ሓበሻ ክዳን ጌራ ኣላ።

እዚ ሓደ ክፋል ናይ ሓደ መጽሓፍ የርኢ። "ዓድዋ" ዝብል ቃል ብዓበይቲ ፊደላት ተጻሒፉሉ፡ ብድሕሪኡ ኣብ ማእከሉ ዕንጨይቲ ወይ ብረት ዋልታ ይረአ። ኣብ ዙርያ እቲ ዋልታ "ክብሪ ዓወት ኢትዮጵያ" ተጻሒፉ ኣሎ። ብዛዕባ ታሪኽ "ዓድዋ" እንታይ ትፈልጥ?

እዚ ብብዙሓት ተኽልታትን ኣግራብን ዝተሸፈነ መልክዓ ምድሪ ዘርኢ እዩ። ጨናፍር ኣግራብን ዝነቐጸ ቆጽልን ገና ዝዕምብቡ ዕምባባታትን ኣለዉ። እዚ መሬት እዚ ንምንታይ ዓይነት ንጥፈት እዩ ዝምችው ትብሉ?

ካብ መሳረሒታት ህንፃ ዝኮኑ ኣብዚ ዘለው ምስማር ዝባሃሉ እንትኮኑ ካብ ሓፂን ዝተሰርሑ ኮይኖም ዝተፈላለዩ ነገራት ንምትትሓሓዝ ዝጠቅሙና መስማራት እዮም ፤ ምስማራት ንእሽተይ ምስማር፣ ማእከላይ ፣ንእሽተይ ምስማር እውን ይበሃሉ።

እዚ ማሕበረሰብ ካብ ዝተፈላለዮ ከባብታት ዝመፁ ተማሃሮ ኮይኖም አብ ከይዲ ምምሃር ምሰትምሃረ ዝርከቡተማሃሮ ኮይኖም መምህር ውን እናምሃራ ይርከባ ። ንሰኩም ከ ትማሃሩ አለኩም?

እዚ ኣብ ጽላል ኣግራብ ዝተሃንጸ፡ ብጽፉፍ ቅርጺ ብዝተፈላለየ ለምለም ሓምላይ ዝተኸበበ ህንጻ እምኒ ዘርኢ እዩ። ተፈጥሮኣዊ ጽባቐን ሰብ ዝሰርሖ ፍጥረታትን ኣብ ሓደ ቦታ ዘቕርብ መዕቆቢ እዩ።

ወይ ጉድ! ደቂ ሎሚ ፀጉሮም ብምፍራዝ ዝማዕበሉ ይመስሎም፡፡ ንአብነት ሓደ ወዲ ብጫን ፀሊምን ሕብሪ ክዳን ተከዲኑ ፀጉሩ ፈሪዙን ደኒኑ ይሓስብ አሎ፡፡ ሓደ ወዲ ፃዕዳ ክዳን ተከዲኑ ሞባይል አብ ኢዱ ሒዙ አብ ፃዕዳ ድሕረ ባይታ ይርከብ፡፡

ዋው ደስ ክብላ ውቅባት ስሓብቲ ንዓይኒካ ብታሓጎስ ዝመልኣ እየን። ካብ ናይ ባህላው ክዳን ዝኮነ ፃዕዳ ሕብሪ ዘለዎ ክዳን ዝተከደና እየን።

ኣውደዝ ማክስዌል ገመድ ኣልቦ ናይ ጸወታ ርእሲ መሳርሒ እዩ። እቲ ርእሲ ምሉእ ብምሉእ ጸሊም ሕብሪ ዘለዎ ኮይኑ፡ ኣብ ታሕቲ ድማ ዝዕጸፍ ማይክሮፎን ኣለዎ። ዲዛይን ናይቲ ርእሲ ስልኪ ጽኑዕን ዘመናውን ይመስል።

እቲ ብንጹር ቀለም ዝተሸፈነ ኒቭያ ሜን ዝበሃል ናይ ኣካላት ጨና ዘርኢ እዩ። ብጸሊምን ቀይሕን ቀለም ዝተሸፈነ ብርጭቆ ኣብ ጻዕዳ መደርደሪ ደው ኢሉ ኣሎ፤ ‘ደረቕ ጽልዋ’ ዝብል ቃል ብዓበይቲ ፊደላት ከም ምልክት ሓይሊ ይረአ።

ናይ ከባቢ ገጠር ህፃናት ኣብ ደጐል ተር ኢሎም ኮፍ ኢሎም ይርአዩ ኣለዉ፡፡ ናይ ቁልዕነት ዘመን ካብ ሕሊና ዘይጠፍእ ስለዚ ዶ ይኸውን?

ናይ ዝተፈላለዩ ሃገራት ባንዴራ እዮም ።ካብ ኣቶም ድማ ኢትዮጵያ ን ቻይናን ኮንጎ ማሊን ዝኣመሳሳሉ እዮም ።ኩሎም ድማ ቀይሕን ብጫን ቆፃል ሕብርታት እዮም።

እዚ ናይ መቐለ ኢንስቲትዩት ኦፍ ቴክኖሎጂ ኣርማ እዩ፡፡ እዚ ኣብ ኲሓ ኣብ ዝርከብ ኣይናለም ዝበሃል ፍሉይ ቦታ ዝርከብ ኮሌጅ እዩ፡፡

እዚ እትሪእዎ ዘለኹም ባህላዊ ቁናኖ ራያ ተቆኒነን ዝተደርመማ እንትኾና ባህላዊ ክዳን ራያ ቦፌ ተኸዲነን እናመሓሳ ይርከባ። ንስኹም ኸ ባህሊ ራያ ትፈልጡ ዶ?

ተፈጥሮን አከባቢን ተፈጥሮን አከባቢን ማለት አብ ሓደ ከባቢ ዝተፈላለዩ ናይ ተፈጥሮ እፅዋትን ሳዕሪታትን አለው፡፡ ንአብነት ዝተፈላለዩ ዝተገደቡ ቦታታትን ዛላታትን ዘለዎ ቦታ ዝተፈላለዩ ሓምለዎት ተክልታት አለውዎ፡፡ እዞም ገደባትን ዛላታትን ንምንታይ ይጠቅሙ?

ናይ ቅርሚዲት ስጋ ናይ ብዕራይ ስጋ እንትከውን ኣብ ብዙሕ ተጓዛዝዩ ብምድብ ዝሽየጥ ስጋ እዩ። ንስኩም ከ ቅርሚዲት ስጋ ገዚኢኩም ዶ ትፈልጡ?

ኣብ ናይ ኣሸንዳ ፌስቲቫል በዓል ደቂኣንስትዮ ባህላዊ ክዳን ተኸዲነን ምርኢት እንተርእያ እዩ፡፡ እታ ኣብ ልዕሊ ማእገር ሰብ ዘላ ንእሽተይ ናይ ኣሸንዳ ኣባል ዝኾነት ቆልዓ እንታይ ትባሃል?

ማኮሮኒን ባስቲኒ፣ ስሪፋም ናይ ህፃውንቲ ምግቢ ኣብ ሱፐርማርኬት ዝሽየጡ እዮም። ብጣዕሚ ልስሉስ ስለ ዝኮነ ንህፃውንቲ ክምገብዎ ዝምችውን ንጥዕኖኦም ኣገደስቲ ካብ ዝባሃሉ ምግብታት እዮም።

ኣብ እዋን ክረምቲ ዝቦቅል ኮይኑ ንጥዕና ኣዝዩ ጠቃምን ጣዕሙ እውን ብጣዕሚ ጥዑምን ደሰ ብሃለሉ ብሃንቀውታ እንፅበዮ ዓይነት ምግቢ እዩ ።በለስ እናተባህለ ይፍለጥ።

ኣብ እዋን ጆኖሶይዳዊ ኩናት ኣብ ትግራይ ጠጠው ኢለን ካብ ዝነበራ ሚዳታት እታ ሓንቲ ቲኤምኤች እያ። ቲኤምኤች ትግራዋይ ተዓፅዩ ኣብ ዝነበረሉ እዋን ድምፂ ተጋሩ ኾይና እናገልገለት ዝነበረት ትካል እያ።

ካብቶም ብሂወት ንክትነብር ኣዝዮም ኣድላይ ካብ ዝብሃሉ ሓደ ዝኮነን ኣገዳስን ዝኮነን ኣብ ማሽን ኣትዩ ተፃርዩ ኣብ ሃይላንድ ኣትዩ ንጥቅሚ ይውዕል።

ኣብ ትግራይ ባህላዊ መኮስተር ካብ ሳዕሪ /ሚሕቅ/ ዝተሰረሓ ኮይኑ ኣብ ከባቢ ገጠራት ብፍላይ ድማ ኣብ ምዕራብ ትግራይ ከባቢ ንምድር ቤት መኮስተርን ንጥራምረ መቅለውን ዝጠቅም እዩ። ተደፍኢካ ስለ ዝኩስተረሉ ብጣዕሚ እዩ ዘፅለኣካ።

እዚኣርእስቲ መጽሔት ኢትዮጵያ ቢዝነስ ሪቪው ብቀይሕን ጻዕዳን ብንጹር ይርአ። ኣብ ላዕሊ ብዓበይቲ ፊደላት “ዳግመ ግምት ንግዲ” ተጻሒፉ ኣሎ፡ ኣብ ላዕሊ ድማ ብጻዕዳ “ኢትዮጵያዊ”ተወሰኸ። እዛ መጽሔት ንጹር ንግዳዊ ኣረኣእያን ኣገዳስነት ትምህርትን እያ እተቕርብ።

ናይ ላሕሚ ዘመናዊ መሕለቢ ኣውቶማቲክ ብሓደ ግዜ ኣርባዕተ ላሕሚ ዝሓልብ መሳሪሒ እዩ። ንፅሬት ፃባን ንግዜ ምቁጣብን ብጣዕሚ ፅቡቅ መሳሪሒ እዩ።

ኣብ ኣፍደገ እቲ ቤተክርስትያን ዝጠንጠለ ዕንጨይቲ ድልድል ይርአ። ጸቢብ ዕንጨይቲ ምድሪቤት ኣብ መንጎ ክልተ ዓበይቲ ኣእማን ተሰቒሉ ብገመድን ብሓጺንን ተኣሲሩ ይርከብ። እቲ ቦታ ኣዝዩ ዝገርምን ዘፍርሕን ኮይኑ፡ ሓደ እዋን ዓቢይ ናይ ፍርሕን ኣድናቖትን ስምዒት ይፈጥር።

ኣብዚ ዘላ ኣዶ ሽፈን ተከዲና ምስኡ መካድንቱ ዝከውን ነፀላ ዙርያ ተከዲና ኣብ ሶፎ ኮፍ ኢላ ኣላ። እዚ ናይ ባዓላልቲ ኣዴታትና ኣኸዳድና እዩ።

ኣብ ማእከል ከተማ ዝርከብ ክልተ ደርቢ ህንጻ ኣብ ላዕለዋይ ደርቢ 'ብራይት ጌም ዞን'ዝበሃል ዓቢ ናይ ጸወታ ክፍሊ ኣለዎ። እዚ ከምዚ ኢሉ እንከሎ፡ኣብ ማእከላይ ደርቢ'ሰው ለስው ቤት ምግብን መስተን ዝብል ምልክት ኣለዎ። ኣብ ብርሃን ለይቲ ምልክት ንግድን መዘናግዕን'ዩ።"

ሓንቲ ጽብቕቲ መንእሰይ፡ ኣብ ብርሃን ጸሓይ እናተሓንበበት፡ ኣብ ኣፍደገ ሓደ ብእምኒ ዝተቖርጸ ኣፍደገ ኮፍ ኢላ፣ እቲ ብድሕሪኣ ዘሎ ተፈጥሮኣዊ እምባን ጎጆን ነቲ ብህይወት ዝመልአ ተፈጥሮኣዊ ጽባቐ ገጠር ይምልእ እዩ። ምዝንጋዕን ገጠራዊ ቅሳነትን ስምዒት ዘመሓላልፍ እዩ።

መፋለጢ፡-ንምህርቲ፣ ግልጋሎትን እዋናዋ ዛዕባን ብፖስተር ወይ ብመፋለጢ ሜላታት ተጠቒምና ክነፋልጥ ከለና መፋለጢ ንብሎ፡፡ እቲ ዲ/ማስታወቅያ ብቴሌ ብር ከምዝእዘዝ እንተፋልጥ እዩ፡፡ ንስኹም ከ ብቴሌ ብር ዶ ኣዚዝኩምስ ብኻሊእ መዳይ?

እዚ ሰባት ኣብ ውሽጢ ገዛ ብተቐባሊ መንገዲ ደው ክብሉ ተራእዮም። እቲ ሓደ ጻዕዳ ካባን ነዊሕ ጨርቂን ተኸዲኑ፡ ካልኦት ድማ ጃኬትን ሕብራዊ ናይ ምቕባል ክዳንን ተኸዲኖም ተራእዮም። ኣብ ከባቢኡ ዝነበረ መንደቕ ብጻዕዳ ቀለም ዝተሸፈነ'ዩ ነይሩ።

ኣብ ትግራይ ካብ ዝርከባ ገጠራት ሓንቲ ኮይና ቆልዑ ደቂ ኣንስትዮ ባህላዊ ክዳን ተከዲነን ኣብ ኳና /መንደቅ/ ኮፍ ኢለን አንዳተፃወታ እንትከውን ንስኩም ከ ገጠር ከድኩም ትፈልጡ ዶ ?

ናይ አዴና ድንግል ማርያም ስእሊ ዘለዎ ውዳሴ ማርያም መፅሓፍ እዩ። ናይ አዴና ቅድስቲ ማርያም ድንግል እንተንቢብና ካብ ጥዕና ጥዕና ክትህበና እትክእል ኣዴና ቅድስቲ ማርያም እያ።

ካብ ድንችን ካብ ዕርድን ዝተሰርሐ ናይ ገፅ ዝቅባእ ኮይኑ ድንች፣ ዕርዲ፣ መዓርን፣ ስእሊ ኣብ ምስሊ ኢና ንርሲ ዘለና ሓንቲ ጋል ኢር ፎን ጌራ ተቀበአት እውን ኣላ።

ተጋዳላይ ኣብ ድፋዕ ኮይኑ ዕጥቂ ኣብ ማዓንጡኡን አብ ኢዱ ድማ ካላሽን ሒዙ እንዳሓለወ እዩ። ንስኩም ከ ተጋዳላይ ሪኢኩም ትፈልጡ ዶ ?

ኣበ ድኳናት ወይ ስፖርማርኬታት ዝርከቡ ናይ ታኒካ ዕሽግ ፀባ ሑሩጭ እዩ። እዚ መብዛሕቲኡ ንህፃውቲ ይጥቀምሉ? ፀባይ ምስታይ ትፈትው ዶ ?

እዚ ናይ ጋል ኣንስቲይት ጫማ እንትከውን ቡትስ እደተበህለ ዝፅዋ እንትከውን ጫምኡ ድማ ካብ ማይ ይኩን ካብ ንፋስ ካብ ፀሓይ ይኩን ካብ ንፋስ ንዝተፈላለዩ ዘለዎ ምቸት እውን ብጣዓሚ ደስ ዝብል እዩ።

ኣብ ሓደ ክፍሊ ኣብ ስእሊ ብንጹር ዝረአ ሓያሎ ዓበይቲ ሰማያዊ በርሚላት ጎማታት እዮም። እዞም ብጭቃ ዝተሸፈነ ዓቢ ሰማያዊ በርሚል ጎማታት፣ ኣብ ቅድሚት ንእሽቶ በርሚልን ብጫ ጥርሙዝን ይርአ። ንዓውዲ መኽዘን ዘርኢ ስእሊ እዩ።

እዚ “ሸባ ኣካዳሚ” ዝብል ጽሑፍ ዘለዎ መፋለጢ ምልክት የርኢ። ኣብ ማእከል ድማ ኣብ ልዕሊኡ ምልክት ዝተከፉት መጽሓፍ ኣሎ። ኣብ ትሕቲ እቲ መጽሓፍ ተመሳሳሊ ናይ ትምህርቲ መሳርሒ ኣሎ። እዚ ብናትኩም ኣረኣእያ ሸባ ኣካዳሚ እንታይ ክብርታት እዩ ዝውክል?

ኣብ ጎኒ ኣስፋልት መንገዲ ክልተ ከብቲ ይረኣያ። ኣብ ድሕሪት ቀጠልያ ጎቦታትን ርሑቕ ኣኽራንን ኣለዉ። ከብቲ ኣብ ባህልን ቁጠባን ኢትዮጵያ ምልክት ሃብቲ እዮም።

ኣብዚ መስረታዊ ልምዓት ዝተገበረሉ ከባቢ እዩ። ኣብዚ ኣስፋል ባጃጅን ጋሪን ሰባት እንዳከዱ እዮም ዘለው። እዚ ከባቢ ኣኽሱም ከተማ ኣጅብ ዝበሃል ቦታ እዩ።

ብብዝሒ ጽዕነት ዝጸዓነት ቶዮታ ፒክኣፕ ኮይና፡ እቲ መራሒ መኪና ኣብ ልዕሊ እቲ ኵምራ ኣቑሑት ኮፍ ኢሉ ይረአ። እዚ ድማ ነቲ ኣጸጋሚ ኩነታት መጓዓዝያን ስምዒት ድኻምን ዘርኢ እዩ።

ኣብቲ ሜዳ ዘለዉ ዓበይትን ኣናእሽትን ህንፃታት ገሊኦም ዓበይቲ ህንፃታት ማለት እውን ብዙሓት ፎቆት እንትኾኑ ገሊኦም ድማ ካብ ባህላዊ መሳርሕታት ዝተሰርሑ ታሕተዎት ህንፃታት እዮም፡

እዚ መጋረጃ ተሰቒሉ ዘርኢ እዩ። እቲ መጋረጃ ብድሙቕ ወርቅን ቡናውን ሕብርታት ዝተሰለመ ኮይኑ፡ ኣብ ልዕሊኡ ድማ ዕምባባታትን መስመርን ዲዛይን ኣለዎ። ብድሕሪኡ ማዕፆ በሪ ይርአ ኣሎ። ሕብርን ዲዛይንን ናይዚ መጋረጃ ትፈትዎ ዶ ይመስለኩም?

ፍሕኛ ካብ ፕላስቲክ ዝተሰረሓ ነፍሒካ ንዲኮር እንትቀመሉ እዩ ። ብዝተፈላለዩ ሕብርን ዲዛይንን ብፍሕኛ ዝተሰረሓ ዲኮር ብጣዕሚ እዩ ደስ ዝብል ።

ኣበ ናይ ሃገርና ኢትዮጵያ ካብ ኣብ ዘለው ናይ ስፖርት ውድድራት ሓደ ዝኮነ ጉያ እዩ። ቆፃል ሕብሪ ናላዕሊ ዝገበረን ናይ ታሕቲ ድማ ቀይሕ ዝገበረ እዩ።

ካብቶም ሰባት ዝጥቀምሎም ቁጠባ ሒሳብ ቁፅሪ ናይ መንግስታዊ ዝኾነ ትካል ሓደ ኢትዮጱያ ንግዲ ባንክ እዩ። ኣርምኡ ከዓ ወርቃማ ሕብሪ እዩ።

ዋው እዚ ገዛ ክፅብቅ ኮይኑ። እዚ ተሰቂሉ ዘሎ መፀባበቂታት ድማ ዝተፈላለዩ ዓይነት ስፈ እንትከውን እቲ ስፈ ብላካ ዝተሰፈየ እዩ። ምስኡ ድማ ሽምግልና ዝብል ተሰቂሉ ኣሎ።

እዚ ብራማ ሕብሪ ዘለዎ ኣቅሓ ኣብ ጻዕዳ ድሕረ ባይታ ተቀሚጡ ይርከብ። እዚ ብዓል ንካል ብራማ ሕብሪ ኣቅሓ ንጽፍሪ መቁረጺ ንጥቀመሉ። እዚ ከዓ ብጣዕሚ ቀሊልን ፈጣንን እዩ።

እዚኣ ኹዕሶ እያ ትመስል ዘላ ግን ናይ እግሪ ኹዕሶ ድያስ ናይ ቫስኬት እያ ዘለቶ ኹነታት ከ ኣብ መሬት ድያ ዓሊባ ዘላስ ከይዓለበት ተንሳፊፋ ኸላ እያ ትረኣ ዘላ ?

ኣብቲ መደርደሪ ዝተፈላዩ ቅብኣታት፣ ሎሽናትን ክሬማትን እኔዉ፡፡ ማሕበረሰብ ክጥቀም እንተኾይኑ እዞም ናይ ፋብሪካ ምህርትታት ብባህላዊ መንገዲ ኣብዚ ክስርሑ ዝኽእልሉ ዕድል ክፍጠር ኣለዎ፡፡

እዚ እትሪእዎ ዘለኹም ኣብ ኣምሓራ ክልል ከተማ ጎንደር ዝርከብ ህንፃ ቤተ መንግስቲ ሃፀይ ፋሲለደስ ኣብ ዩኔስኮ ካብ ዝተመዝገቡ ሓድግታት ኢትዮጵያ ሓደ ከም ዝኾነ ትፈልጡ ዶ?

ብዝተፈላለየ ዓይነት ት/ቲ ማለት እውን ብዲፕሎማ ብድግሪ ማናጅመንት ኣካውንታት ኢኮኖሚክስ ኣይቲን ብዝኣመሳሰሉ ተማህሮ ኣብቂዑ ዘውፅእ ኮሌጅ ኮይኑ መን ይብሃል ሽሙ?

እዚ ምርኢት ባህላዊ ጽባቐ ዘርኢ እዩ። እቲ ሰበይቲ ባህላዊ ጸሊምን ጻዕዳን ቅርጺ ዘለዎ ክዳን ተኸዲና ኣላ፡ ብዝተፈላለየ ወርቃዊ ሽልማት - ሰንሰለት፡ ኣምባር፡ ኩትቻ ገይራ ኣላ። ባህልን ጽባቐን መንፈስ ናይቲ በዓልን ዘደንቕ ምርኢት እዩ።

EBC ዝብል ናይ ኢትዮጵያ ብሮድካስቲንግ ኮርፖሬሽን ኣርማ ይርአ ኣሎ፡፡ እዚ ኣርማ ኣብ መስኮት ቴለብዥን ኢትዮጵያ ብዙሕ ግዜ ንሪኦ መለለዪ እዩ፡፡

ኣብ ኣክሱም ዩኒቨርሲቲ ሓምለዋይ ከባቢ ተባሂሉ ዝፍለጥ ቦታ እዩ። ይኹን እምበር እቲ ከባቢ ተገድስካ ብዘይምክብካብ ኣብዚ ሕዚ እዋን ግልጋሎት እናሃበ ኣይኾነን።

ኣብ ልዕሊ ስፍሕ ዝበለ መሬት ዝተዘርግሐ ውቁብ ባሕሪ ደበናታት፡ ኣኽራንን ሩባታትን ትዓርብ ጸሓይን ሕብሮም ድማ እናተወሰዱ፡ መስተንክርን ትንፋስ ዝህብን ትርኢት!

ጠቅላይ ሚኒስትር ዶክተር ዓብዪ ኣሕመድ ወታደራዊ ኣብ ቅድሚ ወታደራዊ ሰላምታ ዝህብ ኣባል ፌደራል ፖሊስ ጠጠው ኢሎም ኣለዉ፡፡ ፅቡቕ ድባብ ኣቀባብላ ድማ ፈጢሩ ኣሎ፡፡

እዚ ኣብ ጸሊም ናይ መፋለጢ ኢድ ዝተቐመጠ ወርቃዊ ጌጽ ዘርኢ እዩ። ኣብ ኢድ ክልተ ዓበይቲ ቀለቤት ወርቂ ብጽፉፍ ኣሰራርሓ ኣብ ኣጻብዕቲ ድማ ወርቃዊ ቀለቤት ይርአ። እቲ ጌጽ ዝተፈላለየ ቅርጺ ዘለዎ ኮይኑ ብብርሃን ዝደምቕ ምልክት ጽባቐ እዩ።

ኣብ ባዓል ጥምቀት ብዙሕ ምእመን ብማይ ፀሎት እንትርጮ ይረአ ኣሎ፡፡ ኣብ ክብረ በዓል ጥምቀት ብካህናት ክባረኽን ቃለ እግዚኣብሔር ክዓርፎ ዝሓደረ ውህሉል ማይ ወይ ቃላይ ንኣመንቲ ብመርጨዊ ቱቦ ይርጨው፡፡ ንስኻትኩም ከ በቢዓመቱ ትርጨው ዶ?

ሓዳስ ብኤሌክትሪክ እትሰርሕ መኪና እያ። እታ መኪና ብፍኹስ ዝበለ ሰማያዊ ወይ ቀጠልያ ሕብሪ ዝተቐብአት ኮይና፡ እቲ ናይ ቻርጅ ገመድ ድማ ኣብ ጥቓኣ ይርአ። እታ መኪና ዘመናዊትን ንከባቢ ዝምችእን ብምዃና፡ ናይ ተስፋን ምዕባለን ስምዒት ትህብ።

ኣብ ሓደ ዓብዪ ክፍሊ ስርዓት ቁፅሪ ተተኺሉ፤ ኣብ ድሕሪት ዓበይቲ ማሽናት ቁጽሪ የርእያ ኣለዋ፣ ኣብ ቅድሚት ድማ ሰባትኣብ ጠረጴዛታት ኮፍ ኢሎም ኣለዉ። ኣብ ልዕሊኡ ‘ሚልዮን፡ሽሕ፡ ሚእቲ፡ ዓሰርተ፡ ሓደ’ ተጻሒፉ ኣሎ። እዚ ምልክት ርግጸኝነትን ትኽክለኛነትን እዩ።

ሰባት ብብርሃን ጸሎት ሓሙስ ኣብ ጽዑቕ ቤተ ክርስቲያን ክእከቡ ከለዉ መንፈሳዊ ሰላም ዝረኽበሉ ህሞት እዩ። ወንጌላዊ ብርሃን ዝተመልአ ቅዱስ ቦታ ዝብል ስምዒት ናይ ኣኽብሮትን ስቕታን እዩ።

ኣብዛ ብዙሓት ተማሃሮ ኣብ ሓደ ክፍሊ ኮፍ ኢሎም፡ ይመሃሩ ኣለዉ። ኣብ ቅድሚኦም ሓደ መምህር ይዛረብ ኣሎ። ኣብ ድሕሪት ፕሮጀክተርን ቦርድን ይርአ ኣሎ። እዞም ተምሃሮ እንታይ ይገብሩ ይመስለኩምን እቲ ዝሰምዕዎ ስልጠና ብዛዕባ እንታይ እዩ ትብሉ?

ስማያዊን ብጫን ሕብሪ ዝተለመጹ ኮንደምንየም ገዛውቲ ኣብ መንጎ ዝተፈላለዩ ዓበይቲ ተክሊታት ዘለውዎ ኮይኑ ኣብ ጥቃኡ ከዓ ቡዙሓት ኮንተይነራትን ብቆርቆሮ ዝተከበበ ቦታን ኣለዎ። እዚ ከዓ ኣብ ወሰን ስፓልት ጽርግያ ይርከብ።

ሓንቲ ህፃን ካብ ብሪ ዝተሰረሐ መስቀል እናተሳለመት ዘርኢ ኮይኑ ንታሕቲ ተቆኒና ሰማያዊ ናይ ላዕሊ ጌራ እቶም ዘሳልምዋ ድማ ነፀላ ጌሮም ኣለዉ ።

ኣብ ከተማ ኣክሱም ካብ ዝካየዱ ዘበናዊ ናይ ዕዳጋ ቦታታት እቲ ሓደ እንትኸውን ኣብዚ ሕዚ እዋን ኣብ ፅሙቅ ኩነታት ይርከብ። ከተማታት እንትዓብዩ ዘበናዊ ዕዳጋታት የድልዮም እዩ።

ኣዝዩ ዘደንቕ ተፈጥሮኣዊ ከውሒ እዩ። ኣብ ንጹር ሰማያዊ መዓልቲ፡ ኣብ ማእከል ሓደ ልዕል ዝበለ ቀይሕን ቡናውን ከውሒ ደው ኢሉ ኣሎ። ሰባት ኣብ ታሕቲ ዘሎ ከውሒ ደው ኢሎም ይዕዘቡ ኣለዉ። እዚ ቦታ ሓይሊ ተፈጥሮን ጽባቐ ኣኽራንን ብንጹር ዘርኢእዩ።

ኣብዚ ሜዳ ዘላ ፃዕዳ ፈረስ ጋሪ ወይ ድማ ባህላዊት መጓዓዝያ እንዳተባህለት እትፍለጥ ኮይና ንሕ/ሰብ ብቀረብኡ ብዝሓሸ ዋጋን ብከባቢኡ ዝረክባን ጠቃሚት ባህላዊት መጓዓዝያ እያ፡፡

ናይ ህፃውንቲ መኪና መፃወቲ ሪሞት ብባትሪ ዘለወን ብቻርጅ እውን ዝሰርሓ ኮይነን ሕብሪ እታ መኪና ቀያሕ ብፀሊም ኮይና ኣዝያ ደስ ዝብል ቅርፂ ዘለዋ እያ ።

ቤት ምግብን መስተን ኣብ ዝመስል ቦታ ሰባት ኣብ ሓደ መኣዲ ቀሪቦም ይበልዑ ኣለዉ፡፡ ከምዚ ዓይነት መኣዲ ኣቀራርባ ደስ በሃሊ ባህሊ ቀዳሞት እዩ፡፡

ኣብ ሃገርና ኢትዮጵያ ኣብ እዋን ሓዱሽ ዓመት ናይ ደም ምፍሳስ ዝበሃል ባህሊ ኣለና። ነዚ ድማ እዩ ሰባት ኣብ እዋን ሓዱሽ ዓመት ናብ ዕዳጋ ከይዶም በጊዕ፣ ብዕራይ፣ ዶርሆን ብምግዛእ ናብ ቤቶም ይመፁ።

እዚ ቀዳማይ፡ ነዊሕን ቀይሕን ዕንጨይቲ ጠረጴዛ ኣሎ። እቲ ጠረጴዛ ብቅዲ ቀሊል ኮይኑ ብቐለልቲ እግሪ ዝድገፍ እዩ። ኣብቲ ቤት ጽሕፈት፡ ኣብ ልዕሊ ሓደ ቀሊልን ጠረጴዛ፡ ኣብ ጎድኑ ዝበለ መንበር፡ ብድሕሪኡ ድማ መደበር ስራሕ ተዘርጊሑ ባዶ ቦታ ይርአ።

ብብዙሕ ሕብሪ ዝተሰለሙ ወይም ዝተሰፈዩ ባህላዊ ስፈታት ኢትዮጵያ ወይ ዝተፈላለዩ ኢደ ጥበባት የርኢ። እዚኦም ድማ ኣብ ጎደናታት ዝሽየጡ ይመስሉ። ሕብርታቶም ባህ ዘብልን ባህሊ ኣፍሪቃ ዘንጸባርቕን እዩ። እዞም ባህላዊ ኢደ ጥበብ ኣብ ኣየኖት ከተማ ኢትዮጵያ እዮም ብብዝሒ ዝረኣዩ?

ኣብዚ ሕዚ እዋን ናይ ደቂ ተባዕትዮ ዝተፈላለዩ ቁርፂ ፀጉሪ ርእስን ጭሕምን እናተረኣዩ ይመፅኡ ኣለው። ይኹን እምበር ሓደ ሓደ ኣቆራርፃ ካብ ባህሊ እቲ ህብረተሰብ ወፃኢ ስለ ዝኾነ ብገንኡ ክእለ ኣለዎ።

ኣብዚ ጻዕዳ መኪና ኣብ ጽርግያ ደው ኢላ ኣቑሑት ክትጽዕን ትረአ፤ ብጸጋም ንእሽቶ ናይ ጽዕነት መኪና ኣላ፤ ብየማን ሰማያዊ ገዛን ብጫ መንደቕን ኣለዋ። ኣየር ንጹር እዩ።

እዚ ብኣራንሺ ዝተጠቕለለ ትራይደንት ቱትፓስት ፓኬጅ ዘርኢ እዩ። ኣብ ማእከል ብዓበይቲ ፊደላት 'ትራይደንት'፡ ኣብ ታሕቲ ድማ ብቐይሕ ፊደላት 'ትሮፒካል ትዊስት' ዝብል ቃላት ኣለዎ። ኣብ ወሰን ዘሎ ምስሊ ፍረታት ኣራንሺ፡ ኪዊን ማንጎን ነዚ ዕሹግ ፍሉይ ይገብሮ።

ብጽቡቕ ዝተወደበ ጉጅለ ኣብ ትሕቲ ሓደ ዓቢ ጕንዲ ገረብ ኮፍ ኢሉ ኣሎ። ኩሎም ባህላዊ ኣከዳድና ተኸዲኖም ዝተፈላለዩ በትሪ ኣብ ኢዶም ሒዞም ይርከቡ። እቲ ከባቢ ተፈጥሮኣውን ጽቡቕ ውዳበ ዘለዎን እዩ። ኣብ ትሕቲ ተፈጥሮ ዝተዳለወ ማሕበራዊ ምትእኽኻብ እዩ!

እዚ ኣርማ ናይ ኣክሱም ዩኒቨርሲቲ ኣርማ ኮይኑ ብሰማያዊ ኣክሱም ዩኒቨርሲቲ ዝብል ፅሑፍ ኮይኑ ሓወልቲ ስእሊ ዘለዎ ብደጊኡ ናይ ስገም ስእሊ ዘለዋ ኣርማ እዩ።

እዚ ዃና ዝበሃል ዓይነት ህንፃ እዩ፡፡ ዃና ማለት ጭቓ ወይ ስሚንቶ እንተይተገብሮ ብደረቑ ዝንደቕ ናይ እምኒ መንደቕ እዩ፡፡ እዚ ንምንታይ ዓይነት ህንፃ ይጠቅም?

ሓደ ብዲዛይኑን ብቕርፂ ኣሰራርሑኡን ዝተፈለየ ህንፃ ይረአ ኣሎ፡፡ ኣብ ላዕሊ ናይ ኣርት ምልክት ዝተለጠፈ ቦርድ ይረአየሉ ኣሎ፡፡ እዚ ቦታ ብኣሰራርሑኡ ኣበይ ቦታ ዝርከብ ይመስል?

ኣብ ርእሱ ፀጉሪ ዘይብሉ መላጥ ዝኮነ ሓሞክሽታይ ሱፍ ዝገበረ ኮይኑ ፃዕዳ ጨጨቅ ሸሚዝ ዝገበረ እዩ። ኣብ ኢቢኤስ ቴሌቭን ጣብያ እዩ ዝቀርብ ።

ዝተፈላለዩ ዓይነታት ፍራምረ ዘለዎ እንተኮኑ ካብአቶም ሓደ አራንሽ ፤በነና፤ ፓፓየ ካልኦትን ናብ ዕዳጋ ዝቅረቡ ኮይኖም ንወድሰብ ብጣዕሚ ጠቃሚ ዓይነት ፍረምረ እዩ። አብ ከባቢኩም ከ ከምዚኦም ዝበሉ አትክልቲ ይበቁሉ ዶ?

ካብ ዕንፀይቲ ዝተሰርሑ ዝተፈላለዩ ናይ ፅሕፈት መሳሪሒ ዝኮኑ ኣቁሑት ኣብ ሓደ ጠርኒፉ ዝሓዘ እዩ። ኣብዚ ዘለው ቢሮ፣ ዝተፈላለዩ ሕብርታት እርሳስ፣ ኣለው።

እዚ ፍጹም ቅርጺ ዘለዎን ማዕበል ዝመስልን ጸጉሪ እዩ ዘርኢ። እቲ ጸጉሪ ብጽፉፍ መስመር ተፈላልዩ ኣብ ላዕሊ ኣብ ሓደ ቦታ ይእከብ። ትኽክለኛነት ቅርጽን ጽሬትን ናይቲ ስራሕ ዘርኢ ምልክት ጽባቐ እዩ።

ኣብ ትግራይ ካብ ዝርከቡ ጎቦታት እቲ ሓደ እዩ። ኣብ ትግራይ ብዙሓት ሰብ ዘይከደሎምን ሰብ ዘይነብረሎምን ነዋሕቲ ንምድያቦም ዘይምችዋትን ጎቦታት ኣለውዋ።

እዛ እንሪኣ እንሪኣ ዘለና ናይ ኤሌክትሮኒስ ናይ ቢሮን ናይ ውልቀ ትካላት መሳሒት እያ። እዛ መሳሪሒ እዚ ናይ ኔትዎርክ ስራሕቲ ንምስራሕ ትጠቅም። ናይዛ ማሽን እዚኣ ክንዳይ ዋጋ ትበፅሕ?

እዚ ተኽሊ ፓፓዮ ይበሃል፡፡ ፓፓዮ ኣብ ሓፂር ግዜ ናብ ፍረ ዝበቅዕ ቀዋሚ ተኽሊ እዩ፡፡ ነዚ ተኽሊ ኣብ ገዛን ምትካል ከቢድ ነገር ድዩ?

ኣካል መስርሕ ሰደድ ቡን ኢትዮጵያ ዝኾነ ገዚፍ ንግዳዊ ምንቅስቓስ ዘርኢ እዩ። እዚ ኩሉ ብብዝሒ ምህርቲ ቁጠባዊ ሓይሊ ሃገርናን ዓለምለኻዊ ጠለብ ቡንን ዘርኢ እዩ!

አብ ሃገርና ኢትዮጵያ ዘበናዊ ዕዳጋ ስለዘየለ ሰባት ኣብ ዕዳጋ ቦታታት ዝተፈላለዩ ንምግብነት ዘገልግሉ ጥረ ጥረታት ማለት ኣእኻል ይሸጡ። እዚ ዓይነት ብስፍሪ ማለት ብጣሳ፣ ብሚሊሊክ ዝአምሰሉ ናይ ዓቅሞም ድማ ይረኽቡ እናሰፈሩ ይሸጡ።

ካብ ገዳይም ደረፍቲ ኤርትራዊያን ሓደ ዝኮነ የማነ ባርያ ኮይኑ ፣ ናይ የማነ ባርያ ደርፍታት ዘመን ዘይቅይሮ ምስ ወለዶ ዝቅፅል ብጣዕሚ ጡዑም ደርፊ እዩ ።

እዚ መኽፈቲ መጽሓፍ ዘርኢ እዩ። "ዕምባባ ኣፍ" ዝብል ቃላት ተጻሒፉሉ ኣሎ፡ ስም ደራሲ እታ መጽሓፍ ድማ ኣብ ታሕቲ ተጻሒፉ ኣሎ። ዝወደቐ ዕምባባን ክዳንን ኣብ መንገዲ ይረአ ኣሎ። ኣብ መኽፈቲ እዛ መጽሓፍ ዘላ ዕምባባ እንታይ ትውክል ትመስለካ?

ኣብ ኢድ ብቁልቲ ሕዚ ኣላ። ቡቁልቲ ካብ ዓተር ባሕሪ ይስራሕ ።ዓተርባሕሪ ብማይ ንሰለስተ ማዓልቲ ተኣሊኩ ካብኡ ድማ ኣፅፊፍካ ይብላዕ ።በሊዕኩም ትፈልጡ ዶ?

ኣብዚ ኣብ ጎኒ ጽርግያ ዝተተኽሉ ኣግራብ ጽርግያ፣ ጽርግያን መስመራት ሓይሊ ኤሌክትሪክን ይረኣዩ። ሓደ ሰብኣይ ኣብ ወሰን ጽርግያ ኮፍ ኢሉ ናብ ስልኩ ክጥምት ይርአ። ኣብ ከምዚ ዝበለ ጽምው ዝበለ ጎደና ኮፍ ምባል ትፈቱ ዶ?

ተምሃሮ ብጉጅለ ይኹን ብውልቂ ኣብ መጽናዕቶም ኣተኲሮም ይርከቡ። ገሊኦም ኣብ ጠረጴዛታት ኮፍ ኢሎም ክቐርቡ እንከለዉ፡ ገሊኦም ድማ ደው ኢሎም፡ ዝዕዘቡ ወይ ኣብ ፈተነ ዝተዋፈሩ ይመስሉ። ኣብ ድሕሪት ሰሌዳ ሰሌዳን ገለ መሳርሒታት ላቦራቶሪን ይረኣዩ።

ኣብ ዝኾነ በሪኽ ቦታ ኣብ ዝባኖም ሓሰር ዝተኾመሮም ህድሞ ገዛውቲ እኒዉ፡፡ እዚ ገፀ ምድሪ እፅዋት ዘለዉዎ ብምዃኑ ንዝርእስ ደስ ዝብል ኩነታት ፈጢሩ ኣሎ፡፡

ሓንቲ ሰበይቲ ፀሊም ጥሊም ጥልፊ ክዳን ተኸዲና ምስ ጓላ ትረኣይ ኣላ፡፡ ክልቲአን ድማ ሓደ ዓይነት ባህላዊ ክዳን ተኸዲነን ኣብ ኡደን ዝተሸለመ ናይ ሽክና ውፅኢት ሒዘን ኣለዋ፡፡ እታ ሰበይቲ ንምንታይ እያ ጠስሚ ኣብ መንበስበስታ ገይራ ዘላ?

እዚ ጠንካራ ናይ ገንዘብ ካዝና እዩ፡፡ ከምዚ ዓይነት ካዝና ብቐሊሉ ብለያቡ ክኽፈት ዘይኽእል ስለዝኾነ መብዛሕትኡ ጊዜ ኣብ እንዳወርቂ፣ ማዓልታዊ ብዙሕ ገንዘብ ዝታሓዞ ናይ ስራሕ ቦታን ይረአ፡፡ ከምዚ ካዝና እዚ ብኣካል ኣብ ምንታይ ቦታ ሪኢኹም ትፈልጡ?

እዚ ሓደ ናይ ኦርተደኩስ ቤተክርስትያን ኮይኑ ሙሉ ብሙሉእ ዘይተዛዘመ እዩ። እዚ ቤተክርስትያን እዚ ድማ መንደቅ ተነዲቁ ቆርቆሮ ተከዱኑ ማዕፆ እውን ተገጢምዎ ንርኢ ኣለና።

ሕርሻን ግብርናን፡- ሓረስቶት ብባህላውን ብዘበናውን ሜላ ተጠቒሞም መሬቶም ኣለሳሊሶምን ኣልሚዖምን ፅቡቕ ምህርቲ እንትሓፍሱ እዩ፡፡ ነዚ ተዘሪኡ ዘሎ ኣትክልቲ ወይ ቆስጣ ከመይ ትገልፅዎ?

ኣብ ማእኸል ፀሊም ፅርግያ ዘላ ባጃጅ ኣብ ላዕሊ ዓብዪ በርሚል ወይ ጎማ ፅዒና እንዳሃለወት እቲ ወዲ ብጎና ጠጠው ኢሉ ሳይክል ኣብ ላዕሊ ንክትፀዓነሉ ብጣዕሚ ተሃንጥዩ ኣሎ፡፡

እዛ ንእሪኣ ዘለና ኣብ ምስሊ ውላድ ከልቢ እያ። እዛ ውላድ ከልቢ እዚኣ ድማ ኩርኩር ትባሃል። እዛ ኵርኩር ደቂሳ ሃህሃህ ትብል ኣላ።

ኣብዚ ዘሎ ፖስተር እዩ። ኣብቲ ፖስተር “ወይዘሪት ኣሸንዳ 2016” ዝብል ቃላት ተጻሒፉ ኣሎ። እቲ ፖስተር ንውድድር ጽባቐ ምዃኑ የመልክት። እዚ ናይ ጽባቐ ውድድር ንምንታይ ዝተዳለወ ይመስለኩም?

ኣብ ጎደናታት ጎማ ብምድርዳር ናይ ጎሚስታ ስራሕቲ ዝሰርሑ መናእሰያት ኣለው። ከምዚ ዝበሉ ስራሕቲ ብቀሊል ካፒታል ዝስርሑ ስራሕቲ ንመናእሰይ ናይ ስራሕ ዕድል ይፈጥሩ እዮም።

ኣብዚ ሸውዓተ ሰባት ኣብ ተፈጥሮኣዊ ጫካ ደው ኢሎም ወይ ኮፍ ኢሎም ይረኣዩ። ኩሎም ብጽቡቕ ዝተሰርሐን ፍሉይ ቅዲ ዘለዎን ክዳውንቲ ተኸዲኖም እዮም። እዚ ቅዲ ኣከዳድና ባህላዊ ድዩ ዘመናዊ ብኸመይ ትርእዮ?

እዛ ጓል ኣነስተይቲ ዘመናዊ ብዝኾነ ኣርተፍሻል እናተባህለ ዝፅዋዕ ፀጉሪ እቲ ቅድሚ ብብጫ ሕብሪ ኣልባሶን ደቂቅን እቲ ድሕሪት ድማ ብፀሊም ሕብሪ ብክልተ ዓይነት ኣርተፍሻል ተቆኒና ኣላ፡፡ ኣብ ሓሳብ ድማ ተዋሒጣ እናሓሰበት ኣላ፡፡

ሰባት ኣብ እዋን ንእስነቶም ምስ መፃምዶም ኣብ ዝገብርዎም ርክባት ሕጉሳት ንክኾኑ ካብ ዝገብሮም ነገራት እቲ ሓደ ምክእኣል እዩ። ስለዚ ኣብ ምክዕኣል ዝተመስረተ ርክብ እንትዓብዩ ሕጉሳት ይገብሮም።

ሓንቲ ከደረይቲ ጋል ኣንስተይቲ ጻዕዳ ክዳን ብጎኑ ከዓ ዒባ ሕብሪ ዘለዎ ተከዲና ክፍቲ ጫማ ገይራ ጠጠው ኣኢላ ሑቂኣ ሒዛ ኣብ ጻዕዳን ብጫን ሕብሪ ድሕረ ባይታ ትርከብ። እዋይ ክትቀጥን ቆልዓ!

ምግቢ ንምስራሕ ዘድልዩ ግብኣታት ኣብ ጠረጴዛ ዘዳለወት ጓል ኣንስተይቲ ንህፃውንቲ ናይ ምግቢ መዳለዉ ኣቑሑ ኣትሒዛ ተሕድሶም ኣላ፡፡ እዚ ተግባር ንህፃናት እንታይ ስምዒት ይፈጥር?

ናይ ሓበሻ ሲሚንቶ ፋብሪካ ከኣዲስ ኣበባ 40 ኪሎ ሜትር ርሕቀት ኮይነኑ ብትርከብ ሆለታ ውሽጢ ይርከብ። ኣዝዩ ኣብ ሰፍሒ ቦታ መሬት ዝዓረፈ እዩ።

እዚ ብጽቡቕ ዝተወደበ ድኳን ፍረታት እዩ። ፍረታት ዝሓዘ መኣዲ ተሰሪዑ ኣሎ፤ ኣብ ታሕቲ ብብዝሒ በርጭቅ ክህሉ ከሎ፡ ኣብ ማእከል ድማ ኣቮካዶን ካልእ ብዙሕ ፍረታትን ኣሎ። ብሓፈሻ ሕብራዊ ምርኢት ፍረታት ኮይኑ፡ ፅበቅ ዕዳጋን ተፈጥሮኣዊ ጽባቐን ዘርኢ እዩ።

ኣገልግል ካብ ዝተፈላለዩ ነገራት ይስራሕ። ካብኣቶም ድማ ኣብዚ ሕዚ እዋን ካብ ዝተፈላለዩ ዓይነታት ቀለም ዘለዎም ክሪታት ብምስፋይ ይስራሕ። ከም መስህብ ሓወፅቲ ድማ ይጠቅም።

እዚ እንርእዮ ዘለና ኣርማ ሚኒስትሪ ፋይናንስ ፌደራላዊት ዲሞክራስያዊት ሪፓብሊክ ኢትዮጵያ እዩ። እቲ ኣርማ ብጸሊምን ወርቅን ዝተሰርሐ ኮይኑ፡ ኣብ ማእከሉ ኣርባዕተ ዝዓርግ መስመራት ዕብየት ዘለዎ ኮይኑ፡ ንቁጠባዊ ዕብየት ዝውክል እዩ። እዚ ሎጎ ናይ ኣየናይ መንግስታዊ ትካል ይመስለኩም?

እንጣሕ! ክትጽብቅ ስፔሻል ፋታ ዝብል ብሰማያዊ ኣልኮልን ሮዛን ሕብሪ ተጻሒፉ ኣብ ቀይሕን ብጫን ድሕረ ባይታ ይርከብ። እዛ ፋታ ዳቦ ብስልሲ፣ ፍርፍር እንቃቁሖ፣ ርግኦ፣ ሰላጣን ኮሚደረን ኣብ ቡናማ ሕብሪ ቦፈ ተቀሚጦም ኣብ ቡናማን ጻዕዳን ድሕረ ባይታ ይርከቡ።

ፀሊም ሻሽ ዝኣሰራ ደቂ ኣንስትዮ ኣብ ለምለም ቦታ ከቢበን ተኣኪበን ኮፍ ኢለን ኣለዋ፡፡ እዘን ሕጉሳት ደቂ ኣንስትዮ ናይ ከባቢ ጐንደርን ጐጃምን ምዃነን ብሻሽ መጠምጠሚአን ክንግምት ንኽእል ኢና፡፡

ኣዝዮም ብዙሓት ዝተፈላለዩ ዓይነታት መስተ ዝመልአ ዓቢይ ናይ ሱፐርማርኬት መደርደሪ ዘርኢ እዩ! እቶም ሕብርታት ኣዝዮም ድሙቓትን መሳጥትን ከምኡ ውን በቢሕብሮን እዮም!

ኣብ ኢትዮጵያ ካብ ዝርከቡ ብዙሕ ዓመታት ዘቁፀሩ ቅርስታት እቲ ሓደ መሳቅል እዮም። ስለዝኾነ ድማ ሚኒስተር ባህልን ቱሪዝምን እቶም ብዙሕ ዓመታት ዘቑፀሩ መሳቅልን ቅርስታት ብኣግባቡ ንክትሓዙ ናይ ባዕልቶም ቤተ መዘክር ክስረሓሎም ኣለዎ።

ኣብዚ ሓደ ሰብኣይ ክዛረብን ጽቡቕ ሌላ ክገብርን ይረአ። ቴሌቪዥን ዝብል ቃልን ምልክታትን ተራእዩ፣ ኣብ ቴሌቪዥን ትግራይ ዝፍኖ መደብ ምዃኑ ዘመልክት እዩ። ከምኡ ኣብ ቴሌቪዥን ክትዛረብ ትደሊ ዲኻ? ብዛዕባ እንታይን መንን ኢኻ ትዛረብ?

ክልተ ዕንጨይቲ ቅርጺ ዘለዎም ናይ ሽቓቕ ሳእኒ (መንገብያ) የርኢ። ካብ ዝነቐጹ ተኽልታት ዝተሰርሑ ኮይኖም ብሓባር ዝተኣሳሰሩ እዮም። እዞም ሳእኒ እዚኦም ኣብ ገዛን ኣብ ህዝባዊ ቦታታትን ንጽሬት ዝውዕሉ እዮም። እዚ ዝርአ ዘሎ መሳርሒ ንእንታይ ይውዕል?

እዚ ፃዕዳ ሕብሪ መኪና ኣብ ርእስኣ ቆፅሊ ነገሪ ኣስቂላ ናብ ከባቢ ገጠር እዳተጓዓዘት ሓደ ወዲ ጠጠው ኢሉ ብካና ኣብ መካበባ ውሽጢ ድማ ተክሊ ከም ዝንህ ኮይኑ እዛ ፃዕዳ መኪና እዚ ኣ እንታይ ዓይነት መኪና ትብልዋ?

ሓንቲ ሰበይቲ ብዕንጨይቲ ኣብ ዝሰርሕ መጎጎ እንጀራ ትስንክት ኣላ፡፡ እዚ እንጀራ ንልስላሰኡ ካብ ኤለክትሪክ ይምረፅ እዩ፡፡ ናይ ስራሕ ምቾቱ ግን ዝኸፍአ እዩ፡፡

አትክልቲን ፍራፍረን አትክልቲ ፍራፍረን ምምጋብ ንሰውነትና ብጣዕሚ ጥዕና እዩ፡፡ ንአብነት ፓፓዮ አብ ካሳ መሊኡ ተቀሚጡ ይርከብ፡፡ ናይ ሓንቲ ኪሎ ፓፓዮ ዋጋ ክንደይ እያ?

ኣብ ሓደ ገዛ ጸሊም ሕብሪ ዘለዎም ሶፋታትን ጸሊም፣ ብጫን ጻዕዳን ሕብሪ ዘለዎ ጣውላ ናይ ምግቢ መቀረቢን ኣብ ጻዕዳን ጸሊምን ሰራሚክ ተቀሚጦም ይርከቡ። ቡናማን ስማያዊ ሕብሪ ዘለዎ ኣርማድዮ እውን ይርከብ። ብጣዕሚ ደስ በሃሊ ገዛ እዩ።

እዚ ኣርባዕተ ዝተፈላለዩ ቀያሕትን ጸሊምን ብረት መሳርሒታት ኣብ መሬት ተደፊኦም የርኢ። ነፍሲ ወከፍ መሳርሒ ነዊሕ መትሓዚን ዕንጨይቲ መትሓዚን ኣለዎ። ኣብ ቅድሚት ጻዕዳ መንጠልጠሊ ይርአ።

ኣብ ትግራይ ካብ ዝርከባ ሃይማኖታት ኦርቶዶክስ ተዋህዶ ክርስትያን ኮይና፣ ኣብ ቤተ-ክርስትያን ንቅዳሴ ደወል ዝጥቀሙሉ ናፅላ እምኒ እዩ። ናፅላ እምኒ ድምፁ ብጣዕሚ ዝገርም እዩ።

ብ ዕዳጋ ብዙሓት ናይ ኣምሓርኛ ጋዜጣታትን መጽሔታትን ንመሸጣ ይርከባ። "ፍትህ"፡ "ሓበሻ ወግ"፡ "ኣዲስ ዳማ" ዝብሉ ናይ ኣምሓርኛ መዓርጋት ብንጹር ይረኣዩ። እቲ ትርኢት ብዝተፈላለየ ሓበሬታ ዝተመልአ ኮይኑ፡ ናይ ቅዲን እዋናውነትን ስምዒት ይህቦ።

ኣብ ደገ ኮፍ መበሊ ዘለዎ ቤት መግቢ ወይ ካፌ እዩ። ኣብ ማእከል እቲ ምስሊ ሓደ ዓቢ ገረብ ኮይኑ፡ ኣብ ድሕሪት ድማ ኣብ ጎቦ ዝርከቡ ህንጻታት ኣለዉ። እቲ ቦታ ሰላማውን ጽሩይን ይመስል።

ደቂ ኣንስትዮ ካብ እዋን ዘበነን ካብ ዘይርስዓዖ ነገር እንተሃለወ መዓልቲ መርዐዐን እዩ። ስለዚ ኣብዚ እዋን ቤተሰበን ፈተውተንን ንደቂ ኣንስትዮ ንምክባር ዝገብርዎ ዝግጅት ብጣዕሚ እዩ ደስ ዝብል።

ዝቀፀለ ናይ ተፈናቀልቲ ስቃይ ተፈናቀልቲ ሒዚ ኣብ ዘለውዎ ኩነት ብዘይምንም ሰብኣዊ ረዲኤት እንተቀፂሎም ዝከፈአ ችግር ክበፅሕ ከምዝክእል ተገሊፁ። ዝብል ዜና ኣበየናይ ናይ ቴሌቭን ጣብያ ተመሓላሊፉ?

ብዙሓት ዝሽየጡ ናይ ኢደ ጥበብ ውፅኢታት ሃንድ ክራፍትን ዝባሃሉ ይራኣዩ ኣለው ሓንቲ ሳይክል ሰብ ዘይብላ ውን ደው ኢላ ኣለ፡፡ ንስኹም ከ ካብቲ ሾኘ እዚ እንታይ ንገዛእኹም?

ኣብ ናይ ዕንጨፍትን ኣብ ናይ ጐማን ካሳ ዝተቐመጡ ሸቐጣት ይርአዩ ኣለዉ፡፡ ካብዞም ክልተ ንመትሓዚ ኣትክልቲ ውዕሎም ዘለዉ ኣቑሑ ብምቾቱ ተመራፂ መን እዩ?

ኣብቶብስ ናይ ህዝቢ ከም ታክሲ ናይ ከተማ ኮይነን ሸገር ዝበሃለ ኣብ ቲ ቦታ ሓደ ኣካል ጉዱእ ኣብ ዊልቸው ከይኑ ሓደ እናደፍኦ የእትዎ ኣሎ።

ኣብ ንግሰት ወይ ኣብ ዓበይቲ በዓላት ሰባት ናብ ቤተ እምነቶም ከይዶም ንፈጣሪኦም ይልምኑን የመስግኑን። ኣብ ከምዚ ዝበሉ በዓላት ዝርከቡ ሰባት ብጣዕሚ ሕጉሳት ኾይኖም ናብ ቤቶም ይምለሱ።

2. አረ! ዕንቋይን ፀሊምን ሕብሪ ዘለዋ ናይ ኮማንዶ መኪና አብ ውሽጣ ቀይሕ ቆቢዕን ቆፃል ማስክን ዝገበሩ ወታደራዊ ዕጥቂ ዘለዎም ተፃዒኖም ይርከቡ፡፡ እዘን መካኪን ቢትሮ ናይ ጋቤና ዘይብለን ኮይነን አብ ፀሊም ስፓልት ጠጠወ ኢለን ይርከባ፡፡

ኣብ ዓብይ ብርለን ንእሽተይ ብርለን መልኡ ዝርከብ ብጫ ሕብሪ ዘለዎ ኮይኑ ካብ ናይ ተፈጥሮ መዓር ዝስራሕ ኮይኑ ኣዝዩ በጣዕሚ ደስ ዝብል እዩ።

ኣዲስ ኣበባ ከተማ ካብተን ኣብ ኢትዮጵያ ዘለዎ ዝዓበያ ከተማታት እቲ ዝሓበየትን ብበዝሒ ህዝቢ እውን ዝበዝሐ ህዝቢ ዝነብረላን እያ። ኣብዚ ሕዚ እዋን ከተማ ኣዲስ ኣበባ ንምውቃብን ንምፅብባቅን ተሓሲቡ ናይ መንገድታት መብራህቲ ብበዝሒ እናተዘርገሓ ይርከብ።

እዚ ዲኮር ይባሃል። እዚ ዲኮር እዚ ዘመናዊ ኮይኑ እዚ ኣብ እዋን መርዓ፣ ክርስትናን ዝተፈላለዩ ናይ ሓጎስ በዓል ክንገብር እንጥቀመሎም መፀባበቂታት እዮም።

እዚ ብለይቲ ዝተሳእለ ትርኢት ናይ ሓደ ኩባንያ ህንጻ ብድሕሪት እዩ። ብድሕሪት ህንጻታት ፣ከምኡ ድማ ብብርሃን ዝተመልኡ እዮም። ብድሕሪት ፍሉይ ጽርግያ ይረአ ፡ ጸልማት ኮይኑ ኣሎ መኻይን ድማ ብእኡ ይንቀሳቐሳ ኣለዋ። እዚ ህንጻ እዚ እንታይ ይውክል?

ስፖርት፣ ናይ ኣካል ብቕዓት እንቅስቃሴ እዩ፡፡ ካብኣቶም እቲ ቀንዲ ናይ ሜዳ ጉያ ዝትክእን ካብ ናይ ጂም ስራሕቲ ሓደ ዝኾነን እዚ እዩ፡፡ ብኸመዚ ዓይነት ጉያ ዶ ተለማሚድኩም ትፈልጡ?

በሩ ብናይ ትግራይ ባንዴራ ዝተቐብዐ ከምኡውን ኣብ በሪ ታፔላ ዘለዎ ቦታ ይርአ ኣሎ፡፡ እዚ ኣብ ምንታይ ክልል ዝርከብ ትካል እዩ?

እዚ ቕርፂ መስቐልን መቑፀርያን እዩ ፡ ብደምቢ ዘይረኣይ ነገር'ውን እንሄ ፡ ኣብቲ መስቐል ስእሊ ናይ እመቤቴ ማሪያም ን መላኢክት ምስ ኣኽራፎምን ተሳኢሎም ኣለዉ ።

ካብ ነዊሕ ምጽባይ ዝለበሰ ገጽ መደርደሪ መጽሓፍ ይቕልቀል። ኣብ ልዕሊኡ ዘሎ ዝተቐየረ መስመራትን ዘይፍጽምናታትን ንሕሉፍ ታሪኽ ከም ዝዝክር ኮይኑ ይደምቕ። ኣብ ማእከል ወርቃዊ ሕብሪ ዘለዎ ቅዱስ ነገር ይቕልቀል፣ እዚ ኣረኣእያ’ዚ ድማ ናይ ትርጉምን ቅድስናን ስምዒት የንጸባርቕ።

መዓልቶም ዝሓለፎም ምግብታት ኣብ ጥዕና ደቂ ሰብ ፀገም ከምዝፈጥሩ ይፍለጥ እዩ፡፡ እዞም መዓልቶም ዝሓለፎም ምግብታት እንትርከቡ እንታይ ዓይነት ስጉምቲ ይውሰዶም?

ኣብዚ ሕዚ እዋን ብሞባይል ዝተፈላለዩ ናይ ምፍላጥ ስራሕቲ ይካየዱ እዮም። ይኹን እምበር ሓደ ሓደ መጭበርበርቲ ናብ ሞባይል ብምድዋልን መልእክቲ ብምልኣኽን ብበዝሒ ንሰባት እናጭበርበሩ እዮም።

ካብ ፅርግያታት ርሕቅ ዝበሉ ናይ ገጠር ቦታታት ነቶም ነበርቲ እቲ ከባቢ ብምትሕብባር ብሰብ ጉልበት ኣሳቲፍካ ናይ መኪና መንገዲ ይፅረጉ እዮም። ስለዚ ድማ ከምዚኦም ዝበሉ መንግስቲ ኣብ ዘይበፅሓሎም ከባቢታት ምስራሕ ሕብረተሰብ ክድግፎ ኣለዎ።

እዚ ሓጺናዊ ቀለቤት፡ ታሪኽ ዝመልአ ምልክትዘርኢ እዩ። ነጥብታት ዘለዎን ወርቃዊ ድምቀትን ዘለዎ። ኣብ መንጎ እቶም ቀለቤታት ንእሽቶ ሽቦ ወይ ገመድ ይርአ። ባህላዊ ጽባቐ ዘንጸባርቕ ስልማት እዩ።

አብ ኢትዮጲያ ካብ ዝነበሩ ስበስልጣናት ሓንቲ ወይዘሮ ሳህለወረቅ ዘውዴ ናይ ኢትዮጲያ ናይ መጀመርታ ጋል አንስተይቲ ፕሪዚዳንት ኮይነነ ተሾይመን ነይረን። እዛ ፕሬዝዳንት መዓዝ ዓመተምህርት ተሾይመን?

እዚ ባህላዊ ምግቢ ኢትዮጵያ ዝመልአ ሻሓነ፡ ብሕብራዊ ዝተሰለመ እንጀራ ምስ በርበረን ኣሕምልትን ኣሰራርሓ። ኣብ ማእከሉ ቀጠልያ ሰላጣ ተሰሪዑ ኣሎ፣ ኣብ ጎድኑ ድማ ቀመም በርበረ መሳጢ መኣዛ ይውስኸሉ።

እዚ ቅብኣት ቆፃል ሕብሪ ዘለዎ ኮይኑ ኣብ ሃገረ ኣማሪካ ድማ ይምረት ።እቲ ናይ ቅብኣት መክደን ድማ ዕንቋይ ሕብሪ አለዎ። ዳክስ ቅብኣት ተጠቅምኩም ትፈልጡ ዶ?

አብዚ ዝተፈላለዩ ሰምናታት ይረአዩና ኣለዉ። ንሳቶም ድማ ናይ ነብስን ናይ ክዳንን ይረአዩና ኣለዉ። እዞም ሳምናታት እዚኦም ገሊኦም ላስቲክ ዝተዓሸጉ ገሊኦም ድማ ብባኮ ዝተዓሸጉ ንምልከት ኣለና።

ሓደ በዓል ስልጣን (ምክትል ቀዳማይ ሚኒስተር ተመስገን ጥሩነህ) መደረ ከስምዕ ይረአ ኣሎ። "ውሑስ ዲጂታላዊ ሃዋህው ምህናጽ ንዕውትነት ዲጂታል ኢትዮጵያ ወሳኒ እዩ።" እታ ሃገር ናብ ዲጂታላዊ ዘመን ንምስግጋር ዘለዋ ቆራጽነትን ንቕሓትን ዘርኢ እዩ።

ኣብዚ ዝርአ መሳርሒ ሙዚቃ “ኣኮርድዮን” ይበሃል። ኣኮርድዮን ብኢድ ዝእሰር መሳርሒ ኮይኑ፡ ድምጺ ኣየር ብምውሳኽን ብምንካይን ድምጺ ዘፍሪ እዩ። ኣብ ኢትዮጵያ ወይ ኣብ ዓለም ብዙሓት ኣኮርድዮን ዝጻወቱ ሙዚቀኛታት ኣብ ኣየናይ ቅዲታት ሙዚቃ እዮም ዘለዉ?

እተን ክልት ናይ ላዕሊ ፀሊም ናይ ውሽጢ ሰማያዊ ሸሚዝን ዝገበሩ ኮይኑ ኣብ ርእሳ ድማ ቀይሕ ሻርፕ ዝገበረት እያ። እቶም ሰለስተ እውን ቀይሕ ተከዲኖም ኣለው።

ኣፕል ማንጎ ካብ ዓይነታት ማንጎ እቲ ሓደ እዩ። ካብ ማንጎን ኣፕልን ተዳቂሉ ዝቦቅል እዩ። ኣብ ከባቢ ራማን ብበዝሒ ይምረት። ብጣዕሚ ጥዑም እዩ።

እዚ ዘመናዊትን ብጽቡቕ ዝተሓለወትን ገዛ እዩ ዘርኢ ዘሎ። እቲ ገዛ ልዑል ቆርቆሮን መደያይቦን ጽቡቕ መእተዊን ኣለዎ። እቲ መናድቕ ጻዕዳ ኮይኑ ኣብ ዙርያ መስኮት ድማ እምኒ ዝተሰርሐ እዩ። እዚ ናይ ገዛ ዲኮር ዘመናውን ፅቡቅን ድዩ ትብሉ?

ሓንቲ መኪና ፀላም መስትያታ ድፉን ዘየርኢ ኮይና ኣብ ኮብልስቶን ደው ኢላ ኣብቲ ከባቢ ዓበይቲ ተክልታት ኣብቲ ከባቢ ብጣዕሚ ለምለም ዝኮነ ቦታ ኢና ንርኢ ዘለና ።

ባንዴራታት ኢትዮጵያን እስራኤልን ጎኒ ንጎኒ ክነፍራ የርኢ። ሰማያዊ ሰማይን ጻዕዳ ደበናን ኣብ ድሕሪት ይርአ። ክልቲአን ባንዴራታት ኣብ ንፋስ ክነፍሓ ይረኣያ። ምልክት ዕርክነት!

እቲ ዋልያ ነጠብጣብ ዘለዎ ዓብይን ድልዱልን ኣካላት ኣለዎ፣ ቀንዲ ፍልልያቱ ድማ ንድሕሪት ዝዝርጋሕ ዓቢን ጽቡቕን ቀርኑ እዩ። ሕብሩ ቡናዊ ክኸውን ከሎ፡ ከብዱን ውሽጣዊ ኣእጋሩን ግን ጻዕዳ እዩ።

ኣብ ቅድሚት ድማ ዓበይትን ክቡራትን ድስቲ ሓጺን፡ በርሚላትን መኽደኒታትን ኣለዉ። እዞም ኣቑሑት እዚኣቶም ንዝተፈላለዩ ዕላማታት ከም ምብሳል ወይ ንመኽዘን ዝኣመሰሉ ዕላማታት ተጠቒሞም ክኾኑ ይኽእሉ እዮም።

አብ ትግራይ ብፍላይ አብ ከተማ አክሱም ብበዝሕ ዝስረሕ ዓይነት ባህላዊ ምግብ ሕልበት እናተባህለ ዝፍለጥ ኮይን ብጣዕሚ ሙቅር ብእንጀራ ስልሲ ካልኦት ሓዊስካ ዝብላዕ መብዛሕቲኡ ግዜ ድማ ሕዳርፅየ ዝግብር እዩ። ንስክም ከ ሕልበት ትፈትዉ ዶ?

እዚ ኣብ ሰፊሕ ሜዳ ወተሃደራዊ ሰልፊ የርኢ። ኣብ ቅድሚት ሓደ ወተሃደር ብባንዴራ ኢትዮጵያ ዝተሸፈነት ዓባይ ወተሃደራዊ ባንዴራ ሒዙ ደው ይብል፤ ብድሕሪት፡ ብዙሓት ወተሃደራት ኣብ ልዕል ዝበለ መስቀል ብፎርመሽን ደው ኢሎም ኣለው። ምሳሌ ክብርን ሓድነትን ዝኾነ ትርኢት እዩ።

እዚ ከባባን ተፈጥሮን ዝሓዘ እንትከውን እዚ ድመ ድማ ናይ ተፍጥሮ ዝበቁሉ ተክሊታት ጎቦታትን ሽንጥሮታት እዮም። ካሊእ ብተፈጥሮ ዝተዓደሉ ኣለው ዲዮም ?

እዚ ሓደ ሰብኣይ ኣብ ቀላይ ጣና ኣብ ባህላዊት ጃልባ ኮፍ ኢሉ ኣእዳዉ ተኣሲሩ ዘርኢ እዩ። እታ ጃልባ ካብ ተፈጥሮኣዊ ጨናፍር ዝተሰርሐትን ቀሊል ኣቀማምጣ ዘለዋን ኮይና፡ድሕሪኡ ብቀጠልያ ኣግራብ ዝተሸፈነከባቢ ይርአ። እዚ ንባህላዊ መሳርሕታትን ተፈጥሮኣዊ ጽባቐን ምትሕንፋጽ ዘርኢ እዩ።

እዚ ኣብ ንጹር መዓልቲ ተፈጥሮኣዊ ጽባቐ ዘለዎ ከባቢ ዘርኢ እዩ። ኣብ ማእከል ጽቡቕ ጽገና ዘለዎ ጸቢብ ጽርግያ ብንጹር ክረአ እንከሎ፡ብጐድኒ ድማ ቁንጣሮ ሳዕርን ቁንጣሮ ተፈጥሮኣዊ መሬትን ኣሎ። እዚ ብኣኽራንን ተፈጥሮኣዊ ጽባቐን ዝተመልአ ናይ ጉዕዞ ዕድል ዘርኢ እዩ።

ኣብ ትግራይ ኣብ ዝነበረ ብረታዊ ቃልሲ ደቂ ኣንስትዮ ተጋደልቲ እየን። ተጋሩ ደቂ ኣንስትዮ ማዕረ ደቂ ተባዕትዮ ተቃሊሰን ምስ ፀላኢ ተኳሸሓን ማዕርነተን ዘረጋገፃ እየን።

እዚ እትሪእዎ ዘለኹም ኣብ ከባቢታት ገጠር ዝርከብ ናይ ዕዳጋ ቦታ እንትኸውን ኣብ ኢትዮጵያ መብዛሕቲኡ ከባቢታት ከምዚ ዝመሰል ናይ ዕዳጋ ቦታታት አለዎ። ኣብ ከባቢኹም ኸ ምዚ ኣሎ ዶ?

ኣብ ተፈጥሮኣዊ ሃዋህው ዝተዃዕተ ዓቢ ጉድጓድ ብንጹር ዘርኢ እዩ። ኣብቲ ዒላ ዝተኣከበ ማይ ኣሎ፣ ሕብሩ ጽላሎት ቀጠልያ እዩ። ኣብ መሬት ሰባት ኣብ ዙርያ ዒላ ደውኢሎም፡ኣብ ፍሬም ዝተቐመጠ ምስሊ ሰብኣይ ኣብ ማይ ደቂሱ፡ኣብ ድሕሪት ድማ ቀጠልያ ጽባቐ ዝህብ እዩ።

ወዓግ ደቂ ሰባት ተንኾለኛ ፍጥረት እዩ ዝብልዎ እንስሳ ዘገዳም እዩ፡፡ መልክዑ ድማ ንሰብ እዩ ዝመስል፡፡ እዚ እንስሳሳ ካብ ሰብ ብምንታይ ይፍለ?

ዘመናዊ መዝቡል ዓራት ብስፖንጅን ሚስማርን ተሰሪሑ ሃሳስ ዕንቃይን ብጫን ሕብሪ ዘለዎ ኮይኑ ኣብ ሓመኩሽታይን ዒባን ሕብሪ ድሕረ ባይታ ከዓ ይርከብ። ብጣዕሚ ጽቡቅ እዩ።

ኣብዚ ምስሊ ባህላዊ ክዳን ዝተኸድኑ ሰባት ዘርኢ በተለይ ደቂ ኣንስትዮ ኮይኑ፡ መግለጺ ህዝቢ ናይ ሓጎስን ሓድነትን ስምዒት ድማ ዘመሓላልፍ እዩ።

እዚ ማውዝ ይባሃል። እዚ ማውዝ እዚ ኣብ ላፕቶም ክንጥቀመሉ ንክእል መሳርሒ ማውዝ እዩ። እዚ ማሳርሒ ድማ ኣብ ላፕ ቶም ክንሰርሕ ከለና ቁልጡፍ ግልጋሎት ክህበና ይክእል እዩ።

ዝተፈላለዩ ዘመናዊ ከዳውንቲ ዘለዎ እንትኮኑ ዝተፈላለየ ዓይነት ዲዛየናት ናይ ክዳን ቅድን እናሰሩሑ ኮይን ከም እንዕዞ ድማ ብዝተፈላለዩ ዲዛይነራት ዝቀረቡ ክዳውንቲ ናብ ውድድር እናቀረቡ ይርክቡ እዚ ተከዲናቶ ዘላ ከዳን እንታይ ዓይነተ ዲዛይን ይበሃል?

እዚ ነቲ ብቐጢን ንጣብ ብርሃን ዝተሸፈነ መሬት እምኒ ይረአ ፤ ጻዕዳ እግሪ ብንጹር ይርአ፣ ብጸጋም ድማ ቡናዊ ሕብሪ ዘለዎ ቦታ ኣለዎ። ብየማን ድሙቕ ከባቢ ይርአ፣ እዚ ጽባቐ ተፈጥሮን ገዛን እዩ።

ቡዙሓት ቆጻል ሕብሪ ዘለዎም ኣቨካዶታት ኣብ ሓመኩሽታይ ሕብሪ ዘለዎ መትሐዚ ካሳ ይርከቡ። ሓንቲ ካብዚኦም ከዓ ፍርቂ ተፈጊኣ ትርከብ። እታ ሓንቲ ፍጋእ ጻዕዳ ሕብሪ ዘለዋ ኮይና እታ ሓንቲ ከዓ ምስ ፍሪኣ ይርከባ። ኽጥዕም ኣቨካዶ!

ቆርጣ ካብ ዓይነታት ኣሕምልቲ እቲ ሓደ እዩ። ቆስጣ ካብቶም ኣብሲልካ ንምግብነት እንጥቀመሎም ኣሕምልቲ ሓደ እዩ። ቆስጣ ንህፃውንትን ንነብሰፁራትን ክምገብኦ ይምከር።

አብ ኢትዮጲያ ካብ ዝርከቡ ትካላት ሓደ ናይኢትዮጲያ ፌደራል ፓሊስ እንትኮን እዚ ምስሊ ድማ ናይ ትካሎም መግለፂኦም አርማ እዩ። እዚ አርማ ትርጉሙ እንታይ ይመስለኩም?

ቡናዊ ቆርበት ዝተሰርሐ ናይ ቤት ጽሕፈት መንበር እዩ። እቲ መንበር ልዑል ሕቖ ዘለዎ ኮይኑ ንምቾት ጽቡቕ ጌሩ ዝተሸፈነ ይመስል። ኣብ ትሕቲኡ ድማ ንብሩህ ብረት ዝድግፍ እዩ። እቲ መንበር ኣብ ተመሳሳሊ ቡናዊ ምንጻፍ ኮፍ ኢሉ ይርከብ።

ተፈጥሮን ኣከባቢን፦ ኣብዚ ዘሎ ናይ ተፈጥሮ ፀሓይ እንዳወፀት ወይ ድማ እንዳዓረብ ኮይና ናይ ተፈጥሮ ስራሕቲ እዩ። ኣብኡ ዘለው ጎቦታት እውን ንታ ፀሓይ ዘማላኽዑ እዮም።

ፋሽን፦ ኣብዚ ዘለዋ ንእሰቲ ጓል ኣነስተይቲ ደስ ብዝብልናይ ፋሽን ቅዲ ዘለዎ ዙርያን ካባ ዲባ ምርኢት እንዳረኣየት እያ ዘላ። ከምዙ ዝበላ ባህልካ ከይገደፍካ ፋሽን ምጥቃም ደስ ይብለኒ።

እዛ ጓል ኣነስተይቲ እዚኣ ዝተፈላለዩ መጋየፂ ማለት ሳስላ ኣብ ኢዳ ገይራ ፀጉራ እውን ተቆኒነ ኣላ። መጋየፅታት ካብ ዝነበረ መልክዕ ጎሊሁ ክንረኣ ዝጠቅም እዩ።

ብኤሌክትሪክ ካብ ዝሰረሓ ናይ ኤሌከትሪክ ኣቅሓ ኣብዚ ዘላ በዓል ኣርባዕተ መሰክተቲ ምድጃ እያ። ምድጃ ብፍሓም ካበ ምስራሕ ብኤሌክትሪክ ሰሪሕካ ብቁልጡፍ ግዜ ስራሕካ ትውድእ።

ታሪኻት ፦ እዚ ካብ ታሪካት ምስኽር ዝኮነ ካብ እምኒ ዝተሰርሑ ዝተፈላለዩ ቅርፂ ዘለዎም ኣእማን ኣለው። ናይ ቀደም ወለድና ካብ እምኒ ጎቦ ዱራ ኣምፂኦም ሓወልቲ ኣኽሱም ሰርሖም እዮም።

ኣብ ትግራይ ከተማ ኣክሱም ዝርከብ ጥንታዊ ሓወልቲ ኣክሱም እዩ ። ሓወልቲ ኣክሱም ካብ ሓደ ወጥ እምኒ ዲዛይን ዝተሰረሓ ኮይኑ፣ ከመይ ገይሮም ከምዝሰርሕዎ ዝገርምን ዘድንቅን እዩ ።